እዚ ስፍሕ ዝበለ ሜዳ ቦታ ኮይኑ ኣብ ውሽጡ ናይ ብሎኬት መምረቲት መሽንን ብዙሓት መሪቶም ንግልጋሎት ዝተዳለዉ ክፍቲ ብሎኬታት ኣብ ልዕሊ ጣውላ ኣለዉ፡፡

እዞም ክልተ ሰባት ናይ ባህላዊ ክዳን ተከዲኖም ዝረአዩ ዘለዉ ሰብኣይን ሰበይትን እዩም ። ክልቲኦም ድማ ኢድን ንኢድ ተታሓሒዞም እንዳተረኣኣዩ እንዳሰሓቁ ይረአዩ ኣለዉ ።

ኣብዚ ሎሚ እዋን ንሕዛእቲ ዝኸውን መሬት እናተፃበበ ስለዝርከብ ኣብ ጠገር ከባቢታት እንስሳት ኣሲርካ ብምምጋብን ምህጣርን ከም ዘለዎም ኣስተምህሮራት እናተገበሩ ይርከቡ። እዚ ሰናት ተበግሶ እዩ።

ኣብ ማእከል እቲ ምስሊ ና ሰላም ምልክት ዘለዋ ጻዕዳ ርግቢት ኣላ። ኣብ ላዕሊ‘ኢትዮጵያ ሃይማኖታዊ ቤት ምኽሪ’ ዝብል ጽሑፍ ብንጹር ይርአ፣ ኣብ ታሕቲ ድማ "ኣብ መንጎ ሃይማኖታት ባይቶ ኢትዮጵያ'ዝብል ጽሑፍ ኣሎ። እቲ ምስሊ ምልክት ሰላምን ሃይማኖትን እዩ።

ካብ ብጣውላ ዝተሰርሐ ገዛ ብጎኑ ቆርቆሮ ዘለዎ ዓራት ብጨርቂ ፀሊም ዝተሰርሐ ትካዕ ትካዕ ብመልጎም ዘለዎ ኣብ መሬት ተቀሚጡ ኣሎ ።

ብቀይሕ ዝተሰርሐ ምልክት፣ ርእሲ ብዕራይን ብመልክዕ መስቀል ዝተሰርሐ መሳርሒን ዘለዎ። እቲ ጽሑፍ ብዓበይቲ ፊደላት ተሰሪዑን ተጻሒፉን፡ ኣብ ጎድኑ ኣንፈታዊ ፍላጻ ኣሎ። እዚ ምልክት ናይ ሓደ ፡ ቤት ምግብን መስተን እዩኣብ ተፈጥሮ ዝተቐመጠ'ዩ።

ስፖርት፦ እቲ ዝለዓለ ተከፋሊ ዝኮነ ዓውደ ስራሕ ስፖርት እዩ። እዚ ስፖርተኛ ድማ ብስርሑ ተዓወታይ ወርቂ ዋንጫ ተሸሊሙ ኮይኑ ኣብ ገፀ ደስ ዝብል ፍናን ይርኣዮ ኣሎ።

ኣብ ዝኾነ ናይ ህዝቢ ኣገልግሎት ማእኸል ሰባት ግልጋሎት ደልዮም ወረፋ ዝሓዙ እዮም ፡ እቲ ኣገልግሎት ማእኸል ሆስፒታል ወይ ጥዕና ጣብያ እዩ ዝመስል ።

ፅራይ ስዋ ኣብ ጠርሙዝ ቀሪቡ ኣሎ፡፡ ሰባት ንስዋ ብዙሕ ዋጋ እንትህብዎ ኣይርአይን፡፡ ስዋ ውፅኢት ተፈጥሯዊ ቅመማ ብምዃኑ ካብ ምህርቲ ፋብሪካ ብዝበለፀ ክምረፅ ዝግብኦ እዩ ነይሩ፡፡

እዚ ሓንቲ ጓል ኣንስተይቲ ብሰንሰለት ወርቂ ዝተሰለመት የርኢ። ጸጉራ ነዊሕን ጸሊምን ክኸውን ከሎ፡ ክዳውንታ ድማ ጻዕዳ ወይ ሕብራዊ እዩ። ሰንሰለት ወርቂ ምግባር ትፈትው ዶ?

እዘን እንስስ እዚኣን እንስሳ ዜቤት እያን። እዘን እንስሳ እዚአን ናይ ድቃላ ፈረንጂ ከፍቲ እየን። እዘን ከፍቲ እዚአን ድማ ቡዙሕ ፀባ ይሕለባ።

አብ ሃገርና ዝትፈላለዩ ዓይነታተ ሃይማኖት ዘለዎ እንትኮኑ ካብአቶም ሓደ ሃይማኖት አርቶዶክስ ተዋህዶ እንትኮኑ ከምዚ እንዕዘቦ ድማ አብ ቤተ ክርስትያን ከፍ ኢሎም ሃይማኖታዊ ትምህርቲ እናወሰዱ ይርከቡ እዚ ቦታ አበይ ይመስለኩም?

ሙሉእ ብሙሉእ በዓል መስተዋት ናይ ብረት ማዕፆ ዝተገጠመሉ ናይ ስራሕ ቦታ ንርኢ ኣለና፡፡ እዚ ማዕፆ ድማ ነቲ ገዛ ፍሉይ መልክዕ ሂብዎ ይርአ፡፡

እዚ ሰለስተ ተባዕትዮ ዋዓግ ዝመስሉ እንስሳታት ኣብ ልዑል ጫፍ ኣኽራን ተቐሚጦም ከምዘለዉ ዘርኢ እዩ። ኣብ ቀጠልያ ሳዕሪ ኮፍ ኢሎም፡ኣብ ነንሕድሕዶም ተቐራሪቦም ኣለዉ። እቲ ተፈጥሮኣዊ ጽባቐን ህይወት እንስሳታትን ኣብ ልዕሊ እምባ ተዓቚቡ ኣብ ዝርከብ መስተንክር ቅርጺ እዩ ዝረአ።

እዚ ናይ ደቂ ኣንስትዩን መመላክዒ እንትኮን ዝተፈላላዩ ሕብሪታት ኮይኖም ኣብ ብርጭቆ ዝመስል ቀይሕ ነገር፣ ማስትካ ሕብሪ ዝተፍላለዩ እንትኾን እዚ መማላክዕ እንታይ እዳተበሃለ ይፅዋዕ?

ሱፐር ማርኬት አቁሑ ዝተፈላለዩ ናይ ሱፐር ማርኬት አቁሑ ዝተፈላለየ ዓይነትን ሕብሪን አለዎም፡፡ ንአብነት ቆፃል ፈሳሲ ሳሙና ፃዕዳን ፀሊምን ሕብሪ ዘለዎም ሎሽናት አብ ፃዕዳ ድሕረ ገፅ ይርከቡ፡፡ ናይዚ ቆፃል ፈሳሲ ሳሙና ዋጋ ክንደይ እዩ?

ቅድሚትን ድሕሪትን ናይዛ ስማርትፎን 'vivo Y100' ይበሃል። እታ ስልኪ ቀጢን ዲዛይን ዘለዋ ኮይና፡ ድሕሪት ድማ ጸሊም እዩ። ኣብ ድሕሪት ድማ መነጽር ካሜራ ኣብ ክልተ ዓበይቲ ክቢ ክፋላት ተሰሪዖም ኣለዉ። እታ ስልኪ ዘመናውን ውቁብን ዲዛይን ዘለዋ ትመስል።

ንዕለታዊ ናብራ ንምምራሕ ስራሕ ምስራሕ ናይ ግድን እዩ ካብቶም ስራሕ ሓደ ዕዳጋ መሸጢ ቦታ ኮይኑ ከም ካብ ሓፂን መፂን ዝስርሑ ፈርኒሎን ናይ መጎጎ መክደን ፣ ጥስቲ፣ መንከሽከሽ፣ መሳርሒ ህንፃን፣ ካልኦት ኣለዉ።

ኣብ ናይ እምነት ክርስትና ናይ ፈለገ ሂወት ት/ቲ ተምሃሮ እቲ ሓደ ነፀላ ዝገበረን እቲ ሓደ ድማ ነፀላ ዘይገበረን ዳዊት እንዳንበቡ ይረአ፡፡ ንስኹም ከ ብዛዕባ ናይ ፈለገ ሂወት ት/ቲ እንታይ ትፈልጥዎ ኣለኩም?

ካብ ዕንጨይቲ ካብ ዝተሰረሐ ጣውላ ኣብ ልዕሊኡ ዘሎ ድማ ካበ ሓፂን ዝተሰረሐ ኮይኑናየ ፎርንዮሎ ናይ ላዕሊኣካሉ እዩ። መንከሽከሽ እውን ኣሎ።

ናይ ኢትዮጵያ ኦርቶዶክስ ተዋህዶ ኣብያተ ክርስቲያናት ብቅዱሳን ስእላት ዝተመላኽዑ እዮም፡፡ እዞም ስእላት ካብ ምምልኻዕ ወፃኢ ካልእ እንታይ ዓይነት ረብሓ ኣለዎም?

ኣብዚ ሜዳ ካብ ፕላስቲክ ዝተሰርሑ ብርክት ዝበሉ ናይ ተመዛበልቲ መፅለሊ እኔዉ፡፡ ሰባት ንዓመታት ኣብ ከምዚ ዓይነት መንበሪ ተኣኪቦም ክነብሩ መሕዘኒ እዩ፡፡

ናይ ኢትዮጵያ ጠቅላይ ሚንስትር ዶክተር ኣብይ ኣሕመድ ናብ ጠቅላይ ሚንስትር ምስ ተመረፁ ቃለ ማሕላ እንዳገበሩ እዩ። እዚ ቃለ ማሕላ ማዓስ ኣመተምህረት እዩ?

ካብቶም ኣብ ውሽጢ ትግራይ ካብ ዝርከቡ ናይ ስፖርት ፀወታ ውድድራት ጉያ ፣ኮዕሾ እግሪ፣ ሳይክልን ዝኣመሳሰሉ እዮም። እቶም ፃዕዳን ሰማያዊን ማልያ ዝገበሪ ናይ መን ክለብ ተወዳደርቲ እዮም?

እዚ ኣብ ተፈጥሮኣዊ ሃዋህው ዝተሃንጹ ገዛውቲ ተራእዮም። እቶም ገዛውቲ ብዝተፈላለየ ሕብሪ ዝተቐብአ ቆርቆሮን መንደቕን ብሓሰር ዝተሰርሑ እዮም፤ ብታሕቲ ቀይሕ ብላዕሊ ድማ ጻዕዳ። እቲ ሓፈሻዊ መልክዕ ናይ ባህላውን ገጠራውን ገዛ እዩ።

ሓንቲ ሰበይቲ ኣብ ቅድሚ ፏፏቴ ሰማያዊ ናይል ደው ኢላ፡ ቀይሕን ብጫን ቀጠልያን ሕብሪ ኢትዮጵያ ተኸዲና ኣላ። ሓይሊ ማይን ትንፋስ ዝህብ ጽባቐ ናይቲ ቦታን ዓቢ ናይ ሓበንን ፍርሃትን ስምዒት ይህብ!

ኣብታ ታሪካዊትን ውቅብትን ዝኮነት ከተማ ኣክሱም ዝርከብ ናይ ኣክሱም ዩኒቨርሲቲ እቱይ ንእሽተይ ክፋሉ እዩ። ሓዊሲ መድረክ ኮይኑ ሓወልቲ ቅርፂ ዘለዎ እዩ።

እዚ ወርቂ ጌጣጌጥ ብብርሃን ይዛረብ ኣሎ። ጽባቐ ዝመልኦ ቅርጺ ዝተቐመጠ ኣርማ። ሰለስተ ዓበይቲ ዓንኬላት ኣብ ሓደ ቅርጺ ተደሚሮም፡ ኣብ ሓደ ትርኢት ምልክት ባህልን ጽባቐን እዮም።

ኣብ ጥቓ ሓደ ዓብይ ፏፏቴ ሰባት ይረኣዩ። እቲ ፏፏቴ ኣብ ልዕሊ ኣኻውሕ ዝበዝሖ መሬት ንጸጋምን የማንን ይውሕዝ ኣሎ። ኣብ ታሕተዋይ የማናይ ሸነኽ ሰለስተ ሰባት ኣብ ውሽጢ ማይ ክዛነዩ ይረኣዩ፤ እቲ ከባቢ ጽቡቕ ተፈጥሮኣዊ ምድላው እዩ።

ናይ ገዛ ኣስቤዛታት ዝኾኑ ዓሌታት ኣትክልቲ ብሰሓቢ መስርዕ ተደርዲሮም ይርአዩ ኣለዉ፡፡ እዞም ናይ ገዛ ኣስቤዛታት ተባሂሎም ዝፅውዑ ኣትክልትታት እንመን እዮም?

አብ ሃገርና ዝተፈላለዩ ደረስቲ ዘለው ኮይኖም ካብ ሓቀኛ ታሪክ ተላዒሎም ካብ ወሎዶ ናብ ወሎዶ ብፁሑፍ ንከሰነድ ዝተፃሕፈ መፅሓፍ እዩ ።እዛ መፅሓፍ መዓዝ ትሓቲማ?

ኣብዚ ዝርአ ዘሎ ካብ ሓደ ዓቢ እምኒ ዝተቐርጸ መዋቕር እዩ። እዚ ካብ ዓቢ እምኒ ዝተቐርጸ ህንጻ፡ ቅርጺ ማዕጾ ዘለዎ፡ ኣብ ውሽጢ መንደቕ እምኒ ብሓመድ ዝተመልአ። ታሪኻዊ ምልክት ዘርኢ እዩ።

ኣብ ሓደ ጎደና ዝገብርዎ ምንቅስቓስ ሰባት ዘርኢ እዩ። ህንጻታትን ኣግራብን ሰባትን ብሓባር ይረኣዩ። ናይ ህይወትን ማሕበራዊ ምትእስሳርን ስምዒት ይህብ። መዓልታዊ ንጥፈታት ዝመልአት ህያው ከተማ እያ እተርኢ።

ክልተ ዓበይቲ ሞንታርቦ መኪና ኣብ ስፓልት ጽርግያ ጠጠው ኢለን ሰባት እናሳፈራ ይርከባ። እዘን ጸዓዱ ሞንታርቦ መኪና ናይ ኣክሱም ዩኒቨርሲቲ ስራሕትኛታት ሰርቪስ እየን። እዚ ጠጠው ዝበላሉ ቦታ ከዓ ዓድዋ ካምፓስ እዩ። ጽቡቅ ቦታ እዩ።

ንእሽቶ ጸላምን ጻዕዳን ቡችላ እያ። እቲ ከልቢ ኣብ ዕንጨይቲ ሓጹር ወይ መሳልል ደው ኢሉ ንዓና ይጥምተና ኣሎ። እቲ ቡችላ/ከልቢ ጽቡቓት ኣዒንቲን ኣብ ገጹ ጻዕዳ ጸጉርን ኣለዎ። ኣዝዩ ምቁርን ምቁርን እዩ።

እዚ ናውቲ ቤ/ክርስትያን ወይ ድም ናይ ሃይማኖት ሰባት ዝሕዝዎ እዩ ፡ እቲ መፅሓፍ መፅሓፈ ዳዊት ይበሃል እቲ ኣትራኖስ ይበሃል ።

ሜታ ቢራን ቅዱስ ጊዮርጊስ ቢራን ሐረር ቢራን ዝብሃሉ መብዛሕቲኡ ግዜ ንመዝናነይ እናተባህለ ዝውሰድ መስተ ኮይኑ ካብ መጠን ንላዕሊ እንተኮይኑ ንጥዕና ጎዳኢ እዩ። እንታይ ዓይነት መስተ ይብሃል?

ሻንቦ ናይ ፀጉሪ መሕፀቢ እንትከውን ዝተፈላለዩ ዓይነታት ሻንቦን ኮንድሽነርን ኣብ ስፐርማርከትን ኮስመቲክስን ዝርከብ ኮይኑ ንፀጉሪ ብጣዕሚ ዘለስልስን ዘፀብቅን ምኳኑ ትፈልጡ ዶ ?

ፃዕዳ ሕብሪ ዘለዋ ፅብቅቲ! ናይ ገዛ ወይ ድማ ናይ ስራሕ ተሽከርካሪት መኪና እያ። ናይዛ መኪና ፅሑፍ ድማ ዋይሞ ዝብል ብእንግሊዘኛ ዝተፀሓፈ ፅሑፍ ኣለዋ።

እዚ ብንኣሽቱ ጸሊም ዘርኢ ዝተመልአ ጻዕዳ ወይ ኣራንሺ ዕንጨይቲ እዩ። እዚኦም ብተለምዶ ላዕለዋይ ዘርኢ ተባሂሎም ይፍለጡ። እዚኦም ንጥዕና ዝሕግዝን ባህላዊ ፍቱውን ኣብ ሓደ ምስሊ ዘርኢ እዩ።

ጉጅለ ሚኒስተራት ኣብ ባይቶ ወከልቲ ህዝቢ ኢትዮጵያ፡ ባንዴራታት ብዙሓት ሃገራት ብድሕሪት ቃለ መሓላ ይፍጽሙ ኣለዉ። እዚ ድማ ኣገዳስነት መንግስታዊ ስነ-ስርዓትን ሓላፍነትን ዘርኢ እዩ። ሽመት ሚኒስተራት ብባይቶ ዝጸደቐሉ እዋን እዩ።

ኣዝዩ ብጣዐሚ ሰፊሕን ውቅብ ደስ ዝብለካን ብዙሓት ህንፃታት ብዙሓት ገዛውትን ብዙሓት መኪናታትን ሰባት እውን ኣለው። ኣብ ማእከል ከተማ እውን ለምለምዝኮነት ቦታ ኣላ።

ዝተፈላለዩ ውፅኢት ኢደ ጥበብ ዝኾኑ ቅርፃ ቅርፂ ኣለዉ፡፡ እዞም ቅርፃ ቅርፂ ኣብ በፃሕቲ ዓዲ ዝበዝሑሉ ከባቢ እዮም ንመሸጣ ዝቐርቡ፡፡ ስለምንታይ?

እዞም ተር ኢሎም ዝርአዩ ዘለዉ ህንፃታት ኣካል ናይ ኢንዳስትርያል ፓርክ እዮም ዝመስሉ፡፡ ኣብኡ ዝርአ ዘሎ ናይ ኣስፋልቲ ፅርጊያ ምስቶም ኢንዳስትሪ ቀጥታዊ ተናባብነት ዘለዎ እዩ፡፡

ኒቪያ ዶዶራንት ኣዝዩ ጥዑም ጨና ዛለዎ ኮይኑ መትሓዚኡ ገሊኡ ፀሊም ናይ ላዕሊ ናይ ታሕቱ ሰማያዊ ኮይኑ እቲ ካልእ ድማ ሰማያዊ ሙሉ ብሙሉእ ኢና ንርኢ ዘለና ።

ኣብ ዝኾነ ቦታ ንሰብ መዕሪፊ ተባሂሉ ዝተሰርሐ ወንበር ተሰይሩ ይርአ ኣሎ፡፡ እዚ ክስበር ዝኸኣለ ብናይ ክንክን ጉድለት እንተኾይኑ ዘሕዝን እዩ፡፡

ኣብዚ ዘለው ካብ ዓይነታት ናይ መፃባበቅትን ናይ ፀጉሪ ቅብኣተን ሻፖታትን ግረስሊን ኣለው። ኣብዚ ዘለው ቅብኣታት ናይ ፀጉር ፅቡቅ ዝበሃል ድማ ኮኮና ናይ ጎማን ናይ ታኒካን ንቆርበትናን ፅቡቅ እዩ።

ሃይማኖት ሃይማኖት ኦርቶዶክሰ ተዋህዶ ብርክት ዝበሉ አቅሽቲ ቆፅለዋይ ሕብሪ ስየ ሒዞም ደኒኖም ይርከቡ፡፡ እዚ ስየ ናይ ሆሳኢና በአርያም ድዩስ አይኮነን?

ኣብታ ታሪካዊት ጥንታዊት ከተማ ኣክሱም እንዳማርያም ፅዮን እትርከብ እንዳ ማርያም ፅዮን ቤተ-ክርስትያን መካበብያ እዩ። እዚ መካበብያ እዚ ብናይ መስቀል ቅርፂ ተሰሪሑ ኣሎ። ብከምዙይ ዓይነት ጥበብ ባህላዊ ድዩ ወይስ ዘመናዊ ?

እዚ እንሪኦ ዘለና ናይ ገጠር ገዛ ኮይኑ ካብ ጭቃን እምኒን ዝተሰርሓ እዩ። እዚ ገዛ ማዕፅኡ ድማ ካብ ዝተፈላለዩ ዓበይቲ ኣእዋኦም ዝተሰርሓ እዩ።

ኣዝያ ጽብቕቲ ክፍሊ! ኣብ ማእከል ጽብቕቲ መስኮት፡ ብቡናውን ጻዕዳን ሕብሪ ዝተኸበበት። ኣብ ላዕሊን ብጎኒን ብዙሓት ቦልትታት ተኣኪቦም፡ ኣብ ዙርያ እቲ መስኮት ብርሃን ከም ከዋኽብቲ ይበርህ። ብጎኒ ድማ ሶፋን መንበርን ተሰሪዑ ኣሎ። እዚ ቦታ ንዝናብን ጽባቐን ዝተሰርሐ እዩ!"

ናይ መብራህታ ፓሎ ወዲቑ ይርአ ኣሎ፡፡ እዞም ናይ ዕንጨይቲ ፓሎታት ብቐሊሉ ዝብስብሱ ስለዝኾኑ ናይ ምውዳቕ ሓደጋ ይገጥሞም እዩ፡፡ ስለዚ ኣብ ክንድኦም እንታይ ምጥቃም የሕይሽ?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

እዚ ቀለልቲ ጫማታት፡ ብኣራንሺ ሕብሪ ዝተቐብኡ፡ ኣብ እግሪ ኣብ ጽርግያ ደው ኢሎም ተራእዮም። እቶም ጫማታት ብቐሊልን ሰሓብን ዲዛይን ዝተሰርሑ ኮይኖም፡ ኣብ ቅድሚት ድማ ዓቢ ሕብራዊ ቅርጺ ኣለዎም።

ዓብይ ተኽሊ ዝመቸዎን ዝፈረየን ጉልዒ ይረአ ኣሎ፡፡ ኣብ ከባቢ ደጎል ወይ ከዓ መንበሪ ገዛ እንተቦቑሉ በተለምዶ ሰባት ሃተፍተፍ የብል እዩ ይብልዎ፡፡ ንምንታይ ስራሕ ኸ ይውዕል?

እዚ ጸሊም ሱፍን ጻዕዳ ሸሚዝን ዝተከደነ ዘርኢ እዩ። ክብርን ስኒትን ኣብ ክዳን ዘርኢ ኮይኑ፡ ብተበጻሒን ዝተሰፍየን መልክዕ እዩ። ብሓፈሻ ቅርጺ ናይቲ ክዳን ምልክት ክብሪ ዘመልክት እዩ።

ኣብ ዳስ ተማሃሮ ኣብ ዴስክ ኮፍ ኢሎም እንዳተማሃሩ እዮም ። ኣብ ዳስ ምምሃር ንፀሓይን ንፋስን ዘቃልዕ ብጣዕሚ ሕማቅ እዩ ።

ኣብዚ ዓብዪ እምኒ ኣብ ምድሪ ተነፂፉ ይርአ ኣሎ፡፡ ከምዚ ዓይነት እምኒ ኣብ ኣኽሱም ከተማ ብብዝሒ ይርከብ እዩ፡፡ እዚ እምኒ ናይ ቀዳሞት ሰባት መካነ መቃብር ክዳን ዶ ይኾን?

ቶቶት ናይ ባህላዊ ምግቢ ኣደራሽ ኣብ ዝብሃል መድረክ ናይ ባህሊ ሳዕሳዒቲ ኣብቲ መድረክ ኮይኖም ምርኢት የርእዩ ኣለው። ኣብ ቅዲሚኦም እውን ሰባት ኣለው።

ኣብዚ ዝርኣ ዘሎ ሰማያዊ ሕብሪ ዘለዎ ሰማይን መሬት ድማ ዝራእቲ ኣብቁላ ኣብ ምውላድ ሓምለዋይ ዝኮነ ተፈጥራዊ ኩነታት ይረኣየና ኣሎ። ኣብ እዋን ክረምቲ ብዙሓት ዝራእቲ በቁሎም ወሊዶም ምህርቲ ዝህብሉ እዩ።

ኣብ ኣፍ ደገ ትካል ኣብ ወንበር ዝተቐመጠ ዋርድያ ይርአ ኣሎ፡፡ ኣብ ከባቢና እንሪኦም ብዋርዲያ ሓለዋ ዝግበረሎም ትካላት ከመይ ዝኣምሰሉ እዮም?

ትራክተር ዘመናዊት መኪና ናይ እክሊ ዓፃዲት እክሊ እንዳዓፀደት እያ ። ብትራክተር መኪና ምዕፃድ ንጉልበትን ግዜን ዝቁጡብን ደሰ ዝብልን እዩ ።

እዚ መኪና እዚ ክልተ ኮይነን ፅዕድው ዝበለ ሕብሪታት ዘለዎን እንትኮና ንሕረተሰብ ኣግልግሎት እዳሃበ ከም ዝርከባ ኮይነን ሕዚ ግና ተማሪሕን ክልተኢን ጠጠው እለን እንትዕዘብ ሽም እተን መኪና እንታይ ይበሃለ?

ደቂ አንስትዮ ካብ ዝጥቀማሉ መጋየፅታት ሓደ ናይ ክሳድ መስቀል ኮይኑ ካብ ዝተፋላለዩ ነገራት ይስራሕ ካብ ወርቂ ፤ነሃስ፤ ብሩሩ ይስሩሑ። ንስካትክን ከ እዚ መጋየፂ ትጥቀማ ዶ?

እዚ ናይ ወተሃደር ክዳን ዝተኸድነ ሰብኣይ ሽጉጥ ኣብ ኢዱ ሒዙ ደው ኢሉ ኣሎ። ግራጭ ጃኬት ተኸዲኑ ኣሎ፤ እቲ ብድሕሪት ዘሎ ቅድሚት ውግእ ዝመስል ኣየር ይፍንው። እዚ ምስሊ እዚ ብንጹር ወተሃደራዊ ሓይልን ቀዳምነት ምክልኻልን ዘመሓላልፍ እዩ።

ባንዴራ ኢትዮጵያ ኣብ ሓፂን ተሰቂላ ሕብሪ ቀለማ ቆፃል፣ ቢጫ፣ ቀይሕ ኣብ ማእከላ ናይ ኮኮብ ምልክት ዘለዋ ናይ ቢሄር ቢሄረሰብ ሕብረት ዘመልክት ትርጋመ ዘለዎ ዝሓዘት እያ ።

ሓንቲ ቀይሕን ፀሊምን ሕብሪ ዘለዋ ትራክተር አብ ውሽጣ ሕብራዊ ከናቲራ ዝተከደነ ሽፈር ይርከብ፡፡ አብቲ እስፓልት መንገዲ ከዓ ሓሙሽተ ሰባት ጠጠወ ኢሎም ይርከቡ፡፡ እዚ ቦታ አበይ እዩ?

ካብ ተሽከርከርቲ ሓንቲ ዝኮነት ግሬደር መኪና ኮይና እግራ ሓፂን ዝሽክርከር ኮይኑ ከበድቲ ከም መኪናን ካልኦትን መልዓሊት እያ። ግሬደር እቲ መሸከሚአ ዝወድቅ ዘሎ ኮይኑ እዩ ዝስማዓካ።

እዚ ኣብ ዝተፈላለዩ ግልጋሎታት ወይ ቤት ፅሕፈታት እትርከብ ማህተም እያ ። እዛ ማህተም እዚኣ ኣውተማቲክ ማህተም ትባሃል። እዚ ማህተም እዚ ኣብ ጥንቁቅ ቦታ ክነቅምጦ ኣለና።

ኣብዚ ፍረታት ፓፓዮ ኣብ ኦም ተሰቒሎም ይረኣዩ። ገሊኡ ቀጠልያ ክኸውን ከሎ፡ ገሊኡ ድማ ምሉእ ብምሉእ ዝበሰለን ድሙቕ ብጫ ሕብሪ ዝተቐየረን እዩ። እቲ ፍረ ኣብ ታሕቲን ድሕሪትን እቲ ተኽሊ ይርአ። እዛ ፍረ ፓፓዮ ትፈትውዋ ዶ?

ኣብዚ ብዙሓት ተማሃሮ ኣብቲ ጽርግያ ፡ ናይ ቤት ትምህርቲ ዩኒፎርም ተኸዲኖም ይረኣዩ። ገሊኦም ኣብ መንገዲ ደው ኢሎም፡ ገሊኦም ድማ ኣብ ጥቓ መንደቕ ኮፍ ኢሎም ይዕልሉ ኣለዉ። እዚ ንሃዋህው ቤት ትምህርትን መዓልታዊ ንጥፈታት ተምሃሮን ብንጹር ዘርኢ እዩ።

ኣብ ደበና ዝዓለበሉ ሰዓት ዝራኣዩ ዝተፈላለዩ ናይ ከባቢና መልክኣ ምድሪ ትሕዝቶታት ይራኣዩ ኣለው፡፡ ኣብ ትግራይ እቲ ዝበዝሐ ቦታ ብጎቦታት ዝተሸፈነ ድዩ?

እቶም ናይ ገዛ አቅሑት ኮይኖም ካብ ጣውላ ዝተሰርሐ ዓራት ኣርማድዮ ኮይኑ ብጣዕሚ ደስ በሃልትን ንሂወት ወዲ ሰብ ምቾትን ሰሓባይነትን ዘለዎም ብኪኢላታት ካብ ዕንፀይቲ ዝተሰርሑን ኣቅሑትን እዮም፡፡

ካብ ባህልታት ትግራይ እቲ ሓደ ባህላዊ ክዳውንቲ ራያን ኣቆራርፃ ፀጉርን እዩ። ደቂ ተባዕትዮ ራያ ፀጉሮም ኣፍሮ ገይሮም ባህላዊ ክዳን ራያ ቦፌ ተከዲኖም ጉማየ ይብሉ።

ፕላስቲክ ፋይል ማህደር ይርኢ ኣለኹ። ሰነዳት ንምውዳብ ዝሕግዙ ሓያሎ ጁባታት ኣለዎም። ኣብ ታሕቲ ገለ ጻዕዳ ምልክት ዘለዎም ወረቓቕቲ ኣለዉ። እዞም ፋይላት እዚኦም ንነገራት ንምውዳብ ኣዝዮም ጠቐምትን ምቹኣትን ኮይኖም ይርከቡ።

ብቆርቆሮ ዝተሰርሑ ዓበይቲ ኣናእሽተይን ገዛታትን ብሓፂን ዝተሰሩሑ ኮንትነራትን ፃዕዳ ቀለም ዝተቀለሙ ኮይኖም ካብ ዕንጨይቲ ዝተሰርሑ ከፍ መበሊ እውን ኣሎ ።

እዚ ንሪኦ ዘለና ናይ ኤለክትሪክ መገልገሊ ዲቫይደር ይበናል፡፡ እዚ ካብ ሓንቲ ሶኬት ሓይሊ ተቐቢሉ ንብዙሓት ሶኬታት ዝምግብ እዩ፡፡ ብኣንፃር እዚ ረብሕኡ ዓብዪ እዩ፡፡

እዚ ሓረስታይ ክልተ ተመሳሳሊ ሕብሪ ዘለዎም ኣብዑር ፀሚዱ ኣብቲ ፀሊም ዋልካ ብጣዕሚ ኣፀቢቁን ኣለምሊሙን ዝሓርስ ዘሎ ሓረስታይ ኣተሓራርስኡ ብጣዕሚ ማራኪ እዩ፡፡

ኣብዚ ዘለው ሰባትን ናይ መጉዓዝያ እንስሳ ገዛን ማለት ኣእዱግ ተፃዒነን ብድሕሪአም ኣይሱስ ዛዓይነተን ናይ ፅዕነት መካይን ኣለዋ። እዚ ከባቢ ዕዳጋ ይመስል። ኣን ናብ ዕዳ ምካድ ኣይፈቱን ምክንያቱ ስለዝሓምም።

4 ሕብርታት ዝሓዘ ማለት ውን ቀይሕ፣ ፃዕዳ ኣብ ማእኸላ ኾኾብ፣ ቆፃልን ፀሊምን እዩ፡፡ እዚ ባንዴራ ናይ መን ክልል ወይ ሃገር እዩ ትብሉ?

አብ ሃገርና መብዛሐቲኡ ግዜ እንጥቀመሉ ዓይነት ምግቢ እንጀራ ብሽሮ እንተኮን ብጣዕሚ ጥዕምን ብዝሕ ሰብ ዝምገቦ ዓይነት ምግቢ እዩ። ንስክም ከ እንጀራ ብሽሮ ትፈተው ዶ?

እዛ እንሪኣ ዘለና ናይ ኤሌትሪክ መጎጎ እንትት ከውን እዚኣ ድማ ብኤሌትሪክ ዝተፈላለዩ ምግብታት ክብስለላ ንክእል ኢና ። ካብ ሓፂንን ካብ መሬት ዝተሰርሓ መጎጎን ድማ ትስራሕ።

ኣብ ሃገርና ባህላውን ትውፊታውን ኣቀራርባ ሰላምታ ከምዚ ዝረአ ዘሎ እዩ፡፡ ቤተ-ሰብ ዘይተራኸቡ ንነዊሕ እዋን ፀኒሖም ክራኸቡ ከለው ፣ እቲ ዝናኣሰ ሰብ ነቲ ዝዓበየ ሰብ ናይ ኣኽብሮት እግሩ ይስዕሞ፡፡ ንስኹም ከ ንዓብይሰብ እግሪ ምስላም ዶ ትፈልጡ?

እዚ ካብ እምንን ጭቃን ዝተሰርሐ ኣረጊት ቤተ ክርስቲያን ዘርኢ እዩ። እቲ ቤተክርስትያን ኣብ ላዕሊ ልዕል ዝበለ መድረኽ ዘለዎ ኮይኑ ብደገ ብዓምድታትን መደርደሪታትን ዝተሸፈነ እዩ። እዛ ቤተ ክርስቲያን ኣበይ ክልል ትርከብ ትብሉ?

ኣፍሪካ ሕብሪት ኣሜሪካ ካብ ውድብ ጥዕና ዓለም ንዝወፀቱሉ ውሳነ ልብ ኢላ ክትሪኦ ይግባእ ኢሉ፡፡ ስለምንታይ እዩ እዚ ጉዳይ ንሕብረት ኣፍሪካ ኣገዲስዎ?

ደቂ ኣንስትዮ መብዛሕቲኡ ግዜ ኣብ ዝተፈላለየ ቦታታት ኩነታት ዘሕጉስን ብዓላትን ካብቶም ንመጋየፂ እናተባህለ ዝገብረኦ ዓይነት መጋየፂ እዩ። ወርቂ ይብሃል ።

እዚ ብሰማያዊ መልክዕ ዝተሰርሐ ናይ ማሕበራዊ ሚድያ መፋለጢ እዩ። ኣብቲ መስመር ዓባይ ኣራንሺ ዝሕብራ ኣውቶቡስ ትርአ፣ ኣብ ጎድና ድማ“ኢትዮፖስት”ዝብል ምልክትን ናይ ፖስታ ኣገልግሎት ምልክትን ኣለዋ። ኣብ ላዕሊ ዘሎ ጽሑፍ ከምዚ ይብል፤“ኣገልግሎት ፖስታ ኤክስፕረስ ኢትዮጵያ ተጠቐሙ!”

ኣርባዕተ 'ካንግሸንግ' ዝበሃሉ በትሪ መጣበቒታት ዘርኢ ኮይኑ፡ ጽኑዓትን ዘተኣማምኑን ይመስሉ። ኩሎም ብጫ ሕብሪ ዘለዎም ኮይኖም ንዝተፈላለዩ ዕላማታት ዝኸውን ድንቂ ናይ ጽሕፈት መሳርሒታት እዮም!

ኣብዚ ሓደ ጉጅለ ደቂ ተባዕትዮ ጸወታ ኣየር ቮሊቦል ይጻወቱ ኣለዉ። ገለ ካብኣቶም ኣብ ልዕሊ መንእሰይ ኩዕሶ ክወቅዑ ይራኣዩ። ቮሊቦል ምጽዋት ትፈቱ ዲኻ? ኣብ ናይ ጋንታ ጸወታታት ምስታፍ እንታይ ደስ ይብለካ?

ኣብ መረባ ብዙሓት ማዕጾታት ኣለዉ ሓደ ሰብኣይ ድማ ደው ኢሉ ኣሎ። እቲ መረባ ማህደር ይመስል። ኣብቲ መረባ ብሽክለታ ተተሓሒዛ ኣላ። ቀይሕ ቆቢዕን ቀይሕ ላዕለዋይ ክዳንን ካኪ ስረ ተኸዲኑ ኣሎ። እዚ ሰብኣይ እንታይ ይገብር ኣሎ ትብሉ?

እዚ ነዊሕ ካቦትን ምስኡ ዝሰማማዕ ሱሩን የርኢ። እቲ ካቦት ጻዕዳ ኮይኑ፡ብድሕሪት ቀጠልያን ጻዕዳን መስመር ኣለዎ። እቲ ስረ እውን ብተመሳሳሊ ሕብርን መስመራዊ ቅርጽን ዝተሰርሐ እዩ። ዘመናዊ ቅርጺ ብቐሊል ሕብሪ! ጻዕዳ ካቦትን ቀጠልያ መስመር ዘለዎ ስረን ጽባቐ ቅልል ዝበለን እዩ።

ካብ ባህላዊ መስተታትና እቲ ሓደ ስዋ እንትኸውን ኣብ እዋን ሃይማኖታዊ በዓላትና፣ ኣብ ኣውደ ዓመት፣ ኣብ ጥምቀትን ልደትን ይፁመቅ። ስለዝኾነ ድማ ሰባት ሰዋ ብምስታዮም ህጉሳት እዮም።

ሓደ ዓብይ ህንፃ ኣብ ምስራሕ ይርከበ ኣርባዕተ ዝኾኑ መናእሰይ ውን ኣብቲ ህንፃ ይሰርሑ ኣለው፡፡ እዚ ህንፃ ንስራሕ ዶ ይመስልስ ንመንበሪ ገዛ?

ኣብ ማእከል ከተማ ዝርከብ ክልተ ደርቢ ህንጻ ዘርኢ እዩ። ኣብቲ ላዕለዋይ ደርቢ "ፊኒክስ ኮርነር" ዝበሃል ካፌ ኮይኑ፡ ሰባት ኣብቲ ቦታ ኮፍ ኢሎም ክሰትዩ ወይ ክበልዑ ይረኣዩ። ኣብ ካፈ ወይ ቤት ምግቢ ከምዚ ኮፍ ክትብልን ትፈቱ ዶ?

እዚ መቑፀርያ ዝበሃል ናይ ፀሎት ወይ ድጋም መሳርሒ እዩ፡፡ ነዚ ናይ ፀሎት ወይ ድጋም መገልገሊ ከመይ ዝኣምሰሉ ሰባት እዮም ዝጥቀሙሉ?

እዚ ንእሽቶ እንስሳ ዘገዳም ብንጹር ዘርኢ እዩ። እቲ እንስሳ ቀጢን ኣካላትን ነዊሕ ክሳድን ኣለዎ፣ ንእሽቶን ቀጢንን ቀርኒ ኣብ ልዕሊኡ ይርአ። እዚ ሓፈሻዊ ቅርጺ ናይቲ ምስሊ ነጸብራቕ ተፈጥሮኣዊ ጽባቐ ዘርኢ እዩ።

እዚ ናይ ቀደም ምክትል ፕረዚዳንት ትግራይ ዝነበረ ትግራዋይ እዩ። እዚ ድማ ኣብ ናይ ዓሰርተ ሸውዓተ ዓመት ተጋዳላይ ዝነበረ እንትኮን ፀጋይ በርሀ ይባሃል።

እዚ ልዕለን ትሕተን ተሰሪሑ ዘሎ ገዛውቲ ብባህላዊ ኣሰራርሓ ማለት እውን ካብ ሓመድ፣ ጭቃ፣ ዕንፀይቲ ወይ ድማ ዓበይቲ እፅዋት ዝተሰርሐ ደብርህ ህድሞን እንዳተባህለ ዝፅዋዕ ንመንበሪ ወዲ ሰብ ዝጠቅም መሰረታዊ ድሌት ወዲ ሰብ እዩ፡፡

ዝተፈላለዩ ሕብሪ ጥለት ሃሪ ዘለዎም ፃዓዱን ዕንቋይን ኩታታት አብ ሰማያዊ ጣውላ ተዘርጊሑ ይርከብ፡፡ አረ ክፅቡቁ ኩታታት ገንዘብ እሞ አበይ አሎ፡፡

እሰይ! ደስ ዝብል! ፋሽን ኣሰራርሓ ሃበላት ናይ ክሳድ ብስጡምን ብዝርዝርን ካብ ናይ ውጪ ብሩር ዝተሰርሑ ንክሽየጡ ተቀሚጦም ኣለው። እዚኣቶም ኣወዳትን ኣጋላት ክጥቀምሎም ይኽእሉ እዩም።

እዚ ኣብ ዓበይ ሸሓነ እንጀራ ኣብ ጠረጴዛ ተዘርጊሑ ኣሎ፣ ኣብ ማእከሉ ድማ ሽሮ ፀብሒ ኣሎ። እዚ ዓይነት ምግቢ ኣብ ዝኾነ ገዛ ብፍላይ ኣብ ኢትዮጵያ ፍቱው ምግቢ እዩ። እዚ ዓይነት ኢንጀራን ጸብሒን ትፈትዉ ዶ?

ናይ ኣቮካዶ ቅብኣት ይርአ ኣሎ፡፡ እዚ ኣብ ጐማ ተዓሺጉ ዝኔሀ ቅብኣት ካብ ካልኦት ዝተፈለየ ብልጫ ከምዘለዎ ይንገር፡፡ ኣነ ግን ስለዚ ዝፈልጦ የብለይን፡፡

እዚ ጽባቐ ስነ-ጥበብን ባህልን ኣብ ሓደ ምስሊ ዘርኢ ምርኢት ፋሽን እዩ። ምስቲ ዝተሰፍየ ክዳውንቲ፡ ጸሊምን ጻዕዳን ሕብሪ ኣብቲ ጨርቂ ዝተሰፍየ ዘርኢ እዩ።

እዚ ናይ ደቂ ኣንስትዮ ጫማ ስፒል ጫማ ይበሃል፡፡ እዚ መልክዑ ፅቡቕ እዩ ንምርጋፁ ግን ኣፀጋሚ እዩ፡፡ ኣብ ዘይተደላደለ መንገዲ እግሪ ይገሚ እዩ፡፡ ጥንቃቐ የድሊ፡፡

ናይ ሱፐርማርኬት አቁሑ ዝተፈላለዩ ዓይነትን ሕብሪን ዘለዎም ሱፐር ማርኬት አቁሑ አብ ፃዕዳ ጣውላ ተደርዲሮም ይርከቡ፡፡ ዶቭን ሜታን ዝበሃሉ ፃዕዳን ቆፃልን ሕብሪ ዘሎዎም ሎሽናት አብ ፃዕዳን ቀይሕን ቦታ ይርከቡ፡፡ ዋጋ ናይ ሓደ ዶቭ ሎሽን ክንደይ እዩ?

ልዕሊ 8+ ዝኾኑ ኣግማል ብዙሕ ኽሻታት ተፃዒነን ተዋጢጠን ብፅርግያ ይኸዳ ኣለዋ፡፡ ብቕድሚት ሰብ ዝወጠጠን ውን ይመስል፡፡ እቲ ተሸኪሞምዎ ዘለው ፅዕነት እንታይ ይኸውን?

ነፋሒቶ ካብ ፕላስቲክ ዝተሰረሓ ኮይኑ ብዝተፈላለዩ ሕብርታት ተነፊሖም ንዲኮር እንጥቀመሉ እዩ። ነፋሒቶ ኣብ ዲኮር ብዝተፈላለዩ ዲዛይን እንትድርደሩ ሳሓቢን ደስ ዝብልን እዩ።

ሓደ ገባር ኣብ ደረቕ ቦታ ኣብዑር ፀሚዱ ይሓርስ ኣሎ፡፡ እዚ ቦታ ክንክን ዘይብሉ ምዃኑ መልክኣ ምድሩ ይነግረና፡፡ ንምንታይ ግን ነዛ ምድሪ ዘይንንከባኸባ?

ኣብ ኢትዮጵያ ናይ ፌደራል ተሸመውቲ ኣብ ፓርላማ ኢትዮጵያ ቀሪቦም ንህዝቦም ብስነምግባርን ብተኣማንነትን ንከገልግሉ ቃለ ማህላ ይገብሩ። ይኹን እምበር እቲ ቃለ ማህላ ዝገበርዎ እንትፍፅሙ ኣይረኣዩን።

እዚ ኣብ በሪ ዘሎ መፋለጢ ናይ እንዳ ሳፌታ መፋለጢ እዩ፡፡ ዝተሰፈዩ ሹፈናት ድማ ኣብ በሪ ተንጠልጢሎም ኣለዉ፡፡ እዚ መፋለጢ ንምንታይ ይጠቅም?

እዚ ኣብ ትሕቲ ሰማያዊ ሰማይ ደው ኢሉ ዘሎ ሓወልቲ እዩ። ምልክት ዓቢ ታሪኽ፡ ዓንዲ ኣኽሱም እዩ። ኣብ እምኒ ዝተቐርጸን ብባህላዊ መልክዕ ዝተሰርዐን እዚ ትርኢት ንታሪኽን ጥንታዊ ክብርን ኢትዮጵያ ዝውክል እዩ።

ዝተፈላለዩ ዓይነት ባህላዊ መንበረ ገዛ ዘሎ እንትኮን ካብአቶመ ሓደ እዚ እንዕዞቦ ዘለና ህድሞን ደብርን ይበሃል እዚ ገዛ ካብ ሳዕሪ ዝስራሕ ዓየነት ገዛ እንትክን አብ ከባቢኩም ከ ከምዚ ዝበለ ገዛ አሎ ዶ?

እዚ ጫማ እደተ በሃለ ዝፅዋዕ ኮይኑ ሰማያዊ ሕብሪ ኮይኑ መዕሰሪኡ ድማ ቀይሕ ሕብሪ እንትከውን ኣብ ጉኒ ድማ ደስ ዝብል ተክሊ ከም ዝንሃ እቲ ጫማ ድማ ንዝተፈላለዩ ንውድ ይኩጀን ንደቂ ኣንስትዮ ዝጠቅም እዩ።

እዚ ሳንዱቕ ዳብል ኤ" ዝብል ናይ መሕተሚ ወረቐትን ኣብ ጎድኑ ዝተዘርግሑ ወረቐትን ዘርኢ እዩ። እዚ ወረቐት ኣብ መጻሕፍቲ ፡ መሕተሚን ፎቶኮፒን ይጥቀመሉ። እዚ ዓይነት “ዳብል ኤ” ዝብል ወረቐት ኣብ መጽሓፊ መጽሓፍ ወይ መሕተሚ ክትጥቀመሉ ሞኪርካ ትፍልጥ ደ?

እዚ ኣብ ጎደና ዕዳጋ ይረአ ኣሎ። ብጻዕዳ ጨርቂ ዝተሸፈኑ ሰባት ብጉጅለ ይንቀሳቐሱ፣ ብጸጋምን ብየማንን ድኳናት ብጽፉፍ ተሰሪዖም ኣለዉ። ኣብ ድሕሪት ድማ ዓቢ ህንጻን ንጹር ሰማይን ነዚ ይውስኸሉ። እዚ ባህላዊ ህይወት ዝገልጽ ናይ ዕዳጋ ትርኢት እዩ።

እዚ ናይ ደቂ ኣነስትዮ ጫማ ኮይኑ ንዝተፈላለየ መጋየፂ ከምኡ እውን ካብ ንፋስ ፣ካብ ማይ፣ ካብ ዕሾክ ዝከላለከል እንትኸውን መፀውዒኡ ድማ ቡቱስ ይበሃል፡፡

ቀይሕ ብፃዕዳን ሕብርን ፃዕዳን ብሰማያዊን ሕብርን ፃዕዳን ብፕንክ ሕብርን ብዘለዎም ባኮታት ዝተዓሸጉ ሰምናታት ናይ ፋብርካ ውፅኢት ዝኮነ እንታይ እንታይ ዓይነት ጥቅምታት ኣለዎም?

መቐስ ካብቶም ናይ ገዛን ናይ ቢሮን ዘገለግሉ ኣቕሑት ኮይኑ፣ ኣብ ገዛ ከም ጨርቂ መሽተካኸሊ፣ ፀጉሪ መስተኻኸሊ፣ ኣብ ቢሮ ድማ ንወረቐትን ቅርፃ ቅርፅ የጠቅም፡፡ ካሊእ ናይ መቐስ ስራሕ ኸ ትፈልጡ ዶ?

እዚ ናይ ትግራይ ኣርማ እንትከውን ብበዝሒ ኣብ ተለቨጅን ትግራይ ዝርአ ብኣብዝሓ እንትከን እዚ ኣርማ እዚ ናይ መን እዩ እንታይ ተበሂሊሉ ይፅዋዒ?

ዙኩኒ፣ ካውሎ ፍዮሪን ካብ ዓይነታት ተክሊ እንትኮኑ ንወዲ ሰብ ብምግብነት ፀብሒ ብምስራሕ ንጥዕኖኦም ብጣዕሚ ኣገደስቲ ካብ ዝባሃሉ ተክልታት ምኳኖም ትፈልጡ ዶ ?

ኣይተ ጌታቸው ረዳ ብዝተፈጠረ ናይ ኢትዮጵያን ትግራይን ኩናት ናብ በረካ ምስ ተጋደልቲ ትግራይ ወፂኦም ውዕልፕሪቶራል ምስ ተፈራረሙ ናይ ትግራይ ግዝያዊ ምምሕዳር ኮይኖም ይሰርሑ ድሕሪ ምፅነሖም፣ ናብ ኣዲስ ኣበባ ከምዝከዱ ትፈልጡ ዶ ?

ሐደ ህንፃ ንክትሰርሕ ዝተፈላለዮ መሳርሕ ዝከውን ማተርያል ከም ሑፃ ፣ ቡልኬት ጃህያይ ሰምንቶ መዕበጢት ዘለዎ ከይኑ ዘይተጨረሰ ፎቅ ዝረአ ዘሎ አዮ ። ንስኩም ከ ከምዚ ፎቅ ሰርሕኩም ዶ ?

እዚ ስራሕቲ ፅንፀይትን ዲኮርን ኮይኑ ዝተፈላለዩ ዓይነታት ንብረት ገዛ ማለት እውን ከም ኣርማድዮ፣ ቡፌ፣ ዓራት፣ ዝተፈላለዩ ካብ ዕንጨይቲ ዝስርሑ ኮይኖም ንሕ/ሰብ ኣገልግሎት እንዳሃበ ይርከብ፡፡

ኣብ ፅርግያ ትራፊክ ሰለስተ አለዉ ርሕቅ ኢሎም ሰባትን መኪናን አለዉ እቶም ትራፊክ እት ሓደ ናይ ላዕሊ ቢጫ እት ሓደ ድማ ሽሮ ዓይነት ጌሮም አለዉ እታ ጋል ትራፊክ እንታይ ሒዛ ኣላ ?

ኣዘዩ ደስ ዝብለካ ሕብርታቱን መመልክዑነ ብጣዕሚ እዩ ደስ ዝብለካ ካብቶም ካብ ናይ በረካ ወይ ድማ እንስሳ ዘገዳም ካብ ዝብሃሉ ኮይኑ ነብሪ እናተባህለ ይፍለጥ።

እዝና ብኹትቻ፣ ክሳዳ ብውቃጦን ጐባጉብን፣ ዓይና ብኹሕሊ፣ ከንፈራ ብሊፕስቲክ ዘፀባበቐት ዓለባ ዓዲ ዝተኸደነት ሰብ ትርአ ኣላ፡፡ እዛ ሰብ ካብዚ መፀባበቒ ወፃኢ ታይ ትመስል ትኾን?

ኣብቲ ደገ ኣፌቱ ናይ መልክዕ ተኽልታት ዘለዎ ናይ ስራሕቲ ፀጉሪ መስተኻኸሊ ደቂ ተባዕትዮ ገዛ ይራኣይ ኣሎ፡፡ ንስኻትኩም ከ ኣብ ገዛኹም ዶ ኣብ እንዳ መቃሲ /ቀምቃሚ ትቕመቀሙ?

ኣብዚ ሕዚ እዋን ደቂ ኣንስትዮ ዝኽደነኦ ኣልባሳት ሐፀርትን ቅርፂ ሰብነተን ዘርኢ እዩ። እኹን እምበር ካብ ባህልናን ትውፊትናን ወፃኢ ምክዳን ኣየድልን ኢለ ይኣምን። ብዛዕሚ ሓፀርቲ ክዳውንቲ ኣይፈትውን።

አብ ሓደ ቦታ ባንዴራ ሕብሪ ማለት ቀይሕ፣ ቆፃልን ብጫን ሕብሪ አብ ሰለስተ ፃዕዳን ቀይሕን ሕብሪ ዘለዎም በቅሊታት አብ ክሳዶምን እዝኖምን ብምግባር ዝኮነ ዝግጅት እናአክበሩ ይርከቡ፡፡ እዚ ዝግጅት አበይ ቦታ እዩ?

እዚ ብጫ ጋቦን ተኸዲኒ ዘሎ ሰብኣይ ናይ ከተማ ፅሬት ፅባቀን ኮይኑ ከባቢ ካይባለሸው ኣብ መዳብያ መሊእዎምጠጠው ኢሉ ኣሎ። እዚ ፅረግያ እዚ ድማ ብምፃፍ እምኒ ዝተሰርሐ እዩ።

ኣብዚ ብቀጠልያ ቆጽሊ ዝተሸፈነ ተኽሊ ይርአ። ኣብዚ ተኽሊ እዚ ብዙሓት ቀዳሞት ዕምባባታት ወይ ፍረታት ኣብ ማእከላይ ጨንፈር ክበቁሉ ይረኣዩ። ኣብዚ ስእሊ ዘሎ ተኽሊ እንታይ ዓይነት ፍረ እዩ?

ብምስሊ ዕምበባ ዝተሸለመ ናይ ሓፂን ቢያት እኒሀ፡፡ እዚ ቢያቲ ዝኾነ ዓይነት ምግቢ ንምቕራብ ይጠቅም፡፡ ነዚ ዝመስል ናይ ጎማ ቢያቲ ከ ትፈልጡ ዶ?

አብ ሃገርና ናይ አርቶዶክስ ተዋህዶ ካብ ዝትግብሩሉ ፀሎታት ሓዳ ለይቲ አብ ቤተክርስትያን ኮይኖም ፀሎት ከብፅሑ ከለዎ እዩ። አብ ከባቢኩም ከምዚ ዝበለ ናይ ስርዓተ ፀሎት ይካየድ ዶ?

ጸሊም ቀጠልያ ተንቀሳቓሲ ዩኤስቢ ዴስክ ፋን ኣብ ጣውላ ኮፍ ኢሉ ይርአ። ጻዕዳን ብሩርን መቆጻጸሪ መሰረት ዘለዎ ኮይኑ፡ ብኸፊል ዝተኸፍተ መጽሔት፡ ብርጭቆ ማይን ዝተቖርጸ ለሚንን ተኸቢቡ ይርከብ። እዚ ነገር ብፍላይ ኣብ ውዑይ መዓልቲ ክህሉ ምርኣይ እፎይታ እዩ።

እዚ ባህላዊ መትሓዚ ቡን ኢትዮጵያ "ጀበና" ዘርኢ እዩ። እቲ ጀበና ጸሊም ሕብሪ ዘለዎ ኮይኑ፡ ኣብ ልዕሊኡ ድማ ዕንጨይቲ መኽደኒ ኣለዎ። ኣብ ትሕቲኡ ኣብ ሕብራዊ ሽፋን ኮፍ ኢሉ ይርከብ። እዚ ቡን እናሰራሕካ እንተትኮን ቡን ክትሰቲ ምሓሰብካ ዶ?

ክልተ ዓይነት ከበሮ#- 1) ከበሮ ናይ ዓለማዊ ሙዚቃ፡- ንሙዚቃ ዘድምቕን ስነጥበባዊ ኣቕሓእዩ፡፡ 2)ናይ ቤተ ክ/ያን ከበሮ፡- ድማ ንዋየ ቅድሳትን ናይ ዜማ መሳርሕን ትርጉሙ ድማ ነጋሪት፣ ትእምርተ ክብር ዝብል ትርጉም ኣለዎ፡፡ ኣብ ክብረ በዓል ከበሮ ዶ ትወቕዑ?

ኣብ ሳዕሪ ዝበዝሖ ግራት ዝርከብ ጥንታዊ ስእሊ/ቅርፂ እምኒ። እዚ ኣሃዝ ኣካል ናይቲ ኣካል ታሪኽ ኢትዮጵያ ዝኾነ ውርሻ ዓለም ዩኔስኮ ዝኾነ ቲያ ስቴላ ክኸውን ይኽእል እዩ።

እዚ ሰባት ኣብ ልዑል መድረኽ ብተቐባሊ መንገዲ ኣብ ዝተዳለወ ካፈ ኣብ ጠረጴዛታት ኮፍ ኢሎም ይዕልሉ ኣለዉ። ትርኢት ናይቲ ኪንዮኡ ዘሎ ከተማ ብንጹር ይርአ፡ ትርኢት ተስፋን ምቕባልን እዩ።

ሓመድካ ጨምጫም ! ናይ ኣሜርካ ፕሬዚዳንት ዝኮኑ ዶላር ትራፕ እዩ። እዚ ሰብ እዚ ክሪኦ ደስ ኣይብለንን። ምኽንያቱ ዘረብኡ ኣይጥዕመካን ። ተስፋይ ሃፍቱ ዝብሃል ሪፖርተር ናይ ድምፂ ወያነ እንዳማሓላለፎ እዩ።

ቀደም ወለዲና ኣዝየን እየን ተፀጊመን ደቀን የዕብያ ናይረን ኣብዚ ሕዚ እዋን ግን ቆልዕት ብፅቡቅ ኩነታት ፅርየቶም ታሓልይሎም ደስ ብዝብል ኩነታት እዮም ዝዓብዩ።

ኣብዚ ቀፅሪ ቤተክርስትያን ዘለዉ ክልተ ናይ መፅሓፍ ቅዱስ ወይ ድማ መንፈሳውያን ተምሃሮ እንዳተበሃሉ ዝፍለጡ ወይ ዝፅውዑ እቲ ሓደ ነፀልኡ ተኸዲኑ እቲ ሓደ ብዘይነፀላ ጥርሑ ናብቲ መፅሓፍ ቅድስ ብጣዕሚ ተመሲጦም የንብቡ ወይ የፅንዑ ኣለዉ፡፡

ካብ ዓይነታት መካይን ሐንቲ ዝተፈላለዮ ናይ ውግእ ከቢድ መሳሪያ ዝተፅዓነት ናይ ፌደራል ሰራዊትን ኮማንዶ ዘሐዘት እያ ። ናይ አበይ ሰራዊት እዮ?

እዚ ቦታ ሰፊሕ ግራይ እንትኸውን ናይ መስኖ ተኽሊ 'ውን ተተኺልዎ እንኤ እቲ ተክሊታት ድማ ካውሎ ወይ ድማ ጥቕልል ጎመን ይመስል ፡ ሕዚ እዚ ንኽኩዓት ኣኺሎ ዶስ ኣይኣኸለን ትብልዎ ?

ኣብ መንገዲ ዓበይቲ ዝተቆረፁ ናይ ዓኺ እንጨይቲ ይረአ ኣሎ፡፡ ብርሕቐትን ብደቂቕን ሰባት እንትመሓላለፉ ይራኣዩ ኣለው፡፡ ናይ ዓኺ ጉንዲ ወይ ከዓ ዕንጨይቲ ንምንታይ ይውዕል?

ሓደ ከደረዋይ ሰብኣይ ቆጻል ሕብሪ ጃኬት፣ ጻዕዳን ቀይሕን ሕብራዊ ሸሪጥ ኣብ ኽሳዱ ገይሩ ኣብ ወንበር ኮፍ ኢሉ እናጠመተን ብድሕሪቱ ከዓ ሓምለዎት ተክልታትይርከብ።

እዚ ርእይቶ ኣብ ስነ-ስርዓት መንግስትን ዝረአ እዩ። ጸሊም ክዳን፡ጻዕዳ ሸሚዝ፡ ቀይሕ ክራቫታ ዝተኸድነ ሰብኣይ ኣብ መኣዲ ዋዕላ ኮፍ ኢሉ ኣሎ። ኣብ ቅድሚኡ ማይክሮፎንን ጽላት ስምን ብርጭቆ ማይን ይርአ። እዚ ሞያዊ ብቕዓት፡ኣመራርሓን ክብሪ መንግስቲን ብንጹር ዘርኢ እዩ።

ኣብ ጸሊም መደገፊ ኮፍ ኢሉ መሳርሒ ሙዚቃ የርኢ። እዚ መሳርሒ እዚ ሕብሩ ዕንጨይቲ ኮይኑ ብሓጺናዊ መፍትሕ ዝተሸፈነ እዩ። ኣብ ወሰን ገፊሕ ክፋል ዘለዎ ኮይኑ ኣብ ማእከል ብዝተሰርዑ መፍትሕታት ዝተመልአ እዩ። እዚ ካብ ስድራቤት ሙዚቃ ዝመጸ መሳርሒ ንፋስ እዩ።

ናይ መንግስቲ ኣሜሪካ ተራድኦ ድርጅት ኮይኑ፡ እቲ ኣርማ ኣሜሪካዊ ኣቑሑት ዘርኢ እዩ፡ ወይ ድማ ናይ ኣሜሪካ ምልክታት ኣቑሑትን ሸቐጣትን እዮም። እቶም ኣቑሑት ከ እንታይ ይውክሉ?

ናይ ኢትዮጵያን ሩስያን ባሓባር ቲፃሚደን ይርአያ ኣለዋ፡፡ እዚ ምፅማድ ምሕዝነታዊ ረኽቢ ዘመላክት እዩ፡፡ ሰናይ ናይ ሃገራት ዝምድና ደስ በሃሊ እዩ፡፡

እዚ ኣብ ዕንጨይቲ ዝተሰርሐ መደርደሪ ዝተቐመጠ ጻዕዳ ማይክሮዌቭ ዘርኢ እዩ። ብጸጋም ማዕጾ ማይክሮዌቭ ክፉት ኮይኑ፡ ውሽጡ ጽሩይ ኮይኑ ይርአ። ኣብ ህይወት ብቐሊሉ ዝወሃሃድ፡ ሕብርን ቅርጽን ዘለዎ ናይ ገዛ መሳርሒ ዘርኢ እዩ።

ኣብ ትግራይ ካብ ዝርከቡ ፍሉጣት ደረፍቲ ቋንቋ ትግርኛ ሓደ ሙሉጌታ ወዲ ሮሚጥ ኮይኑ ኣሞራይ ብዝብል ደርፊ ይፍለጥ፡፡ ናይ ወዲ ሮሚጥ ካሊእ ደርፊ ትፈልጥዎ ኣለኩም ዶ?

እዋይ ! ዓለም ኮንቱ እቲ ሓደ ይነብረላ እቲ ሓደ ድማ የናብሮ ክክክክክ ኣብዚ ዘሎ ገዛ ብጣዕሚ ደስ ዝብል ናይ መርዓ ዝግጅት ዝተዳለወ እዩ።

እዚ ካብ ብረት ዝተሰርሐ ኮይኑ በደላ ወይ መጥበሲ እደተበህለ ዝፅዋዕ እንትከውን ንዝተፈላለዩ ናይ ምግብ ዓይነታት ከም ቅጫ መሰንከት፣ እንቋቆሖ፣ ስጋ መጥበሲ ወይ መቅለዊ ዝጠቅም እዩ።

ኣብ ከተማ ኣክሱም ኣብ ከባቢ ሪፈራል ሆስፒታል ዝርከብ ናይ ውልቀ ፋብሪካ ፋኑስ ዝብሃል ኮይኑ እዚ ኣብ ናይ ኩናት ትግራይ ብዙሕ ሓደጋ በፂሕዎ እዩ።

ብወርቅን ብዓለባ ዓድን ዝወቀባ ደቂ ኣንስትዮ ናይ ሕምባሻ ቁርሲ ሒዘን ይርአያ ኣለዋ፡፡ እዘን ደቂ ኣንስትዮ ኣብ ምንታይ ዓይነት መድረኽ ዘለዋ ይኾና?

ዝተፈላለዩ ናይ ስራሕ ገዛውቲ በሮም ብመልክዐኛ እምኒን ጸሊም ማዕጾን ተዓጽዮም ይርከቡ። እዞም ገዛውቲ ብጻዕዳ፣ ብጫን ሰማያዊን ሕብሪ ተለሚጾም ይርከቡ። ካስ ፕሮፌሽን ዝብል ናይ መንጃ ፍቃድ መሰልጠኒን እንዳ ሞባይልን ዝብሉ ብጻዕዳን ዕንቃይን ሕብሪ እዮም።

ጌሾ ኣልኮላዊ መስተ ንምድላው መሰረታዊ ግብኣት ኮይኑ ዘጝልግል ዓይነት ቅመም እዩ፡፡ እዚ ቅመም ካብ ስዋ ወፃኢ ካልእ መስተ ንምድላው ይጠቅም ዶ?

እዚ ፀፋር መጓሕጠጢ መሳርሒ ኣትክልቲ ዝዝርአሉ መደብ እንትነዳሉ እንተለና እንጥቀመሉ ናይ ሕርሻ መሣርሒ እዩ፡፡ እዚ መሳርሒ ሽሙ እንታይ ተባሂሉ ይፅዋዕ?

ካብ ኣልኮላዊ ትሕዝቶ ዘለዎም መስተታት ሓደ ኣረቂ እዩ፡፡ ኣረቂ መትንታት ናይ ደቂ ሰባት ዝጎድእ መስተ እዩ፡፡ ኣረቂ ብባህላውን ብፋብሪካን ከምዝስራሕ ዶ ትፈልጡ?

ካብ እንሰሳታት ሐደ ንመጋዓዝያ ዘገልግሉ አፍራስ ዝተፈለለዮ ሽልማት ዝተሸለማ ኮይነን ሰባት ንምግላብ ፈረስ ተዳልዮም አለው ።ቅድድም ብፈረስ ትክአ ዶ ?

ኣብ ናይ ኦርቶዶክስ ተዋህዶ ቤተ ክርስትያን ስርዓት ኣብ ሓደ ክብረ በዓል ሊቃውንቲ ቤተ ክርስትያን ናይቲ በዓል ስነ ስርዓት እንተኽብሩ የመልክተና፡፡ ንስኻትኩም ከ ኣብ ዓበይቲ በዓላት ናይ ቤተ ክርስትያን ዶ ትርከቡ?

ናይ በዓል ሰለስተ ሊትሮ ዘይቲ ብብዝሒ ዝርአየሉ ቦታ እኒሀ፡፡ እዚ ናይ ሸቕጥ ቦታ እዩ ዝመስል፡፡ ኣቀማምጥኡ ግን ንመሸጣ ምቹው ኣይኮነን፡

ኣብ ትግራይ ብዙሓት ካብ ከውሒ ተፈልፊሎም ዝተሰርሑ ብዙሓት ኣብያተ ክርስቲያን ኣለውዋ። እዞም ኣብያተ ክርስቲያን ብናይ ውሽጢ ይኹን ናይ ወፃኢ ዓዲ ሃወፅቲ ይድህሰሱ እዮም።

ናይ ኣዲስ ኣባባ ናይ ማይ መፃረያ መሰረተ ልምዓት እኒሀ፡፡ እዚ መፃረዪ ማይ እንተዘይህሉ ኣዲስ ኣባባ በቲ ሕዚ ዘለቶ ብርኪ ክትዓቢ ዶ ምኸኣለት?

እዚ አብ ከማ አከሱም ኮይኑ እዚ ቦታ ሸቅ እንዳ ደቂ አዳነይ እናተ ባሃለ ዝፍለጥ ኮይኑ ከመኡውን ዳዕሮ ፒየሳ ይበሃል ።አብ ዳዕሮ ባጃጅ ጠጠው ይብላ ዶ ?

እዘይደስ ክትብል ናይ ገዛ ኣቅሓ ኮይና ፍንጃል ምስ ማንካኣ እያ ዘላ። ቡና ካብ ዝተፈላለዩ ድብርትታት ከናግፈና ዝክእል እዩ። ንኣብነት ድቃስ ክመፅና እተሎ ቡና ምስ ሰተና ከንቀሐና ይክእል እዩ።

ሰማያውን ግራጭን ካኒስተር ቫክዩም ክሊነር እዩ። እቲ ስም ኣብቲ ሰማያዊ ሓመድ ታንኪ ተጻሒፉ ኣሎ። እቲ ቫክዩም ክሊነር ብቱቦ፣ ቴለስኮፒክ ብረት በትሪን ተነቃፊ ርእሲ ጽሬትን ምሉእ እዩ። ቀሊልን ጠቓምን እዩ።

እዚ ቁራጽ ናይ ኩነታት ኣየርን ናይ ቀደም ክፈርስ ዝበለ ደጎልን እዩ። ኣብ ውሽጡ ዝንቀሳቐስ እምኒ በረኻ ድሕሪኡ ድማ እምባ ኣሎ። ነዋሕቲ ቀጠልያ ኣግራብ ይረኣዩ። ኣብ ታሕቲ ብርሃን ምድሪ ኣሎ። እቲ ነዊሕ እምባ እዚ እንታይ እዩ ዘርኢ?

እዚ ኣብ ልዕሊ ብጻህያይ ዝተሸፈነ መሬት ዝተዘርግሑ ናይ ሕርሻ ግራውቲ ዘርኢ እዩ። ኣብቲ መሬት ብውህሉል መልክዕ ዝተተኽሉ ንኣሽቱ ተኽልታት ይዓብዩ ኣለዉ፣ ኣብ መሬት ስራሕ! ግራውቲ፡ ማይን ተፈጥሮን ብሓደ ምስሊ ምዝርጋሕ - ሓቀኛ ምስክር ምፍራይ እዩ።

ካብ እቶም ደቂ ተባዕትዮ ኣብ ማዕልታዊ ሂወቶም ዝጥቀምሉ ሓደ ዝኮነ ክዳን እዩ። ቀመር ፋሽን ናይ ደቂ ተባዕትዮ ክዳውንቲ ሸሚዝን ስረን ዝኣመሰሉ ዝሽየጠሉ ቦታ እዩ።

ኣብ ኢትዮጵያ ካብ ዝርከቡ ብሚኒስቴር ደረጃ ዝተደራጀው ናይ መንግስቲ ትካላት እቲ ሓደ ሚኒስቴር ኢነርጂ እዩ። ስለዝኾነ ድማ ናይ ሃገርና ናይ ሃይሊ ኣቅርቦት ንምስፋሕ ብዝተጠናኸነ ደረጃ ክሰርሕ ኣለዎ።

ጋዜጣን መፅሓፍትን፦ ካብ ዓይነታት መፅሓፍቲ ብዙሓት እነትከውኑ ኣብዚ ዘለው መፅሓፍቲ ግና ናይ ትምህርቲ መፅሓፍቲ እዮም። ንኣብነት፦ ኬሚስትሪ፣ ፊዚኽስ ካልኦት ተደርዲሮም ኣለው።

ብሓቂ ጽቡቕ ምድላው እዩ! እቶም ጠረጴዛታት ብጻዕዳ ጨርቂ ዝተሸፈኑን ብሕብራዊ ባህላዊ ኣሰራርሓ ኢትዮጵያውያን ዝተሰለሙን ኮይኖም ድንቂ ሃዋህው ይፈጥሩ። እቲ ቦታ ጽሩይን ዝተወደበን ናይ ሓጎስን ክብርን ቦታ ይመስል።

እዚ ኣብ ሓደ ዓቢይ ክፍሊ ኮፍ ኢሎም ብዙሓት ሰባት ዘርኢ እዩ። ኣብ ቅድሚኦም ኮፍ ኢሎም ዘለዉ ሰባት ቀይሕ መስመር ዘለዎ ሻርቢ ተኸዲኖም፡ተመሳሳሊ ሕብሪ ዘለወን ባንዴራታት ኣብ ኢዶም ሒዞም ኣለዉ። ኣብ ከምዚ ዝኣመሰለ መእተዊ ወይ ኣኼባ ክትሳተፍ ትደሊዶ?

ኣብ ዕዳጋ ዝተፈላለዩ ኣዝስቤታት ይራኣዩ ኣለው፡፡ ከም ሽጉርቲ ቀይሕ፣ ኮሚደረን ካልኦት ናይ ስፈ ውፅኢታትን ተዘርጊሖም ኣለው፡፡ ቶም ሸየጥቲ ጌሮምዎ ዘለው ባርኔጣ ኣበይ ቦታ ዝተለመደ እዩ?

ፍሉይ መልክዕ ዘለዎም ስፈታት ይርአዩ ኣለዉ፡፡ እዞም ስፈታት ኣብ ከባቢ ሃረርን ትግራይን እዮም ብብዝሒ ዝዝውተሩ፡፡ ከምዚ ዝኣምሰሉ ምልኩዓት ስፈታት ካብ ምንታይ ይስርሑ?

ኣብቲ ዝተቐብአ መንደቕ ስእሊ ኣካላት ወዲ ሰብ ኣሎ። ኣብቲ ጠረጴዛ ሳይንሳዊ ሰነድን ዝተቐብአ ታንኪን ኣሎ። እዚ ቦታ እዚ ማእከል ትምህርትን ፈጠራን እዩ፤ ሳይንስ ብሕብሪ ህያው ይኸውን።

ኣብጎኒ ሓደ ሓፆር ደው ኢላ ዘላ ሓንት መኪና ካብቶም ኣርባዕተ እግሪ ተሽከርከርቲ ካብ ዝብሃላ ሓንቲ ዝኮነት ኣቶቢስ እናረባህለ ትፍለጥ እያ።

አርማ ናይ ሓደ ተቋ መፍለይ መንነት ኮይኑ፤ ንአብነት ስእሊ ኢድ ንኢድ ዝተተሓዙ ሰባት አብ ቆፃል ሕብሪን ናይ ሓወልቲን ስገም ቅርፂን ዘለዎ ማሕበር ልምዓት ትግራይ ዝብል ብፀሊም ሕብሪ ዝተፀሓፈ አለዎ፡፡ እዚ አርማ ናይ አየናይ ተቋም እዩ?

ኣብዚ ክልተ ሰባት ኣብ ቀይሕ መንበር ኮፍ ኢሎም ዝተወደበ ወግዒ ይረኣዩ። ኣብ መንጎኦም ኣብ ዘሎ ጠረጴዛ ብሕብሮም ዝተሰለመ ዕምባባታት ኣሎ። ብድሕሪኦም ባንዴራ ኢትዮጵያን ካልእ ባንዴራን ኣሎ። እዞም ክልተ ተዛረብቲ ሰባት እንታይ ይዛተዩ ከምዘለዉ ክትግምት ትኽእል ዲኻ?

ክልተ ዝእግራ ዓረብያ ትርአ ኣላ፡፡ ከምዚ ዓይነት ዓረብያ ንምስርሐን ቀለልቲ እየን፡፡ ሸከም ካብ ናብ ኣብ ምምልላስ ዝህብኦ ግልጋሎት ግን ዓብዪ እዩ፡፡

እዚ ማእከል ከተማ ዝርከብ ዓቢ ጽርግያ ዘርኢ ኮይኑ ስሩዕ ዙርያ ዘለዎ እዩ። ኣብቲ ጽርግያ ብዙሓት ነዋሕቲ ህንጻታትን መካይንን ይንቀሳቐሳ ኣለዋ። ኣብ ታሕቲ መስመር ባቡር ኣሎ። እዚ ዓቢ ዓንኬል ኣብ ኣየናይ ክፋል ኣዲስ ኣበባ እዩ ዘሎ?

ኣብዚ ምስሊ ክልተ ክፍሊ ገዛ ዝረአይ ኮይኑ ኣብቲ በሪ ድማ ክልተ ኣንስቲ ጠጠው ኢለን እታ ሓንቲ ድማ ኮፍ ኢላ ትረአይ። ነታኮፍ ዝበለት ሓዘን ከም ዘጋጠማ ይነግረኣ ኣለዋ

ኣትክልትን ኣሕምልትን፡- ንናይ ወዲ ሰብ ጥዕና ፣ ጉልበትን ሓይልን ዝህቡ ዝተመረፁ ምግብታት እዮም፡፡ ካብ ዓይነታት ኣትክልትን ኣሕምልትን ከም ጠላጣ፣ ቆስጣ፣ ድንሽን፣ ካሮትን ኣራንሽን ይጥቀሱ፡፡ ንስኻትኩም ኣዚኹም እትፈትዎ ዓ/ት ኣትክልትን ኣሕምልትን እንታይ እዩ?

ናይ ሙዚቃ መሳርሒታት ዝተፈላለዩ ደርፊታት ንምድማቅን ንምቅናይን ይጠቅሙና፡፡ ሙዚቃ ካብቶም ንመዝናነይን ንመሐጎሲን እንጥቀመሎም ዓይነት መዝናነይ ሓደ እዩ፡፡ ንአብነት ከም ፒያኖ፣ ጊታር፣ ክራርን ማይክሮፎንን ይርከቡዎም፡፡ ደስ ካብ ዝብለኩም ዓይነት ሙዚቃ እንታይ አሎ?

ደቂ ኣንስትዮ ፃዕዳሕብሪ ዘለዎ ነፀላ ዝገበራ ኣብኢደን ድማ ዝበረሀ ጥዋፍ ገይረን ኣለዋ። ናይ ኦርቶዶክስ ክርስትና እምነት ተክትልቲ ዝኮነ እየን ።

ሓንቲ ነዋሕ ተሽከርካሪት ብዙሕ ናይ ኮካ ኮላ ምህርቲ ብቡዙሕ ካሳታት ትፀዓን ኣላ፡፡ ሓደ ወዲ ኣብ ላዕሊ ኾይኑ የስተኻኽልን ይፅዕንን ኣሎ፡፡ እቲ ኣብ እግሪ ዘሎ ወዲ ኸ እንታይ ዝገብር ዘሎ ይመስለኩም?

ጫማ ዝሸይጥ ዕዳጋ ይርኢ ኣለኹ። መብዛሕትኡ ጫማ ብፍላይ ድማ ኣብ ላዕለዋይ ክፋል ዘሎ ጫማ ኣራንሺን ጸሊምን ሳንዱቕ እዩ። ሓንቲ ሰበይቲ ኣብ ድሕሪት ደው ኢላ ኣላ፡ እቲ ከባቢ ድማ ከም ናይ ደገ ዕዳጋ ሃዋህው ኣለዎ።

እዚ ናይ ኢትዮጵያ ወከልቲ ህዝቢ ኣዳራሽ እዩ፡፡ ኣብ ቅድሚት ናይ ኢትዮጵያን ብሄር ብሄረሰባትን ባንዲራ ይርአዩ ኣለዉ፡፡ እዚ መድረኽ ናይ ሃገር ላዕለዋይ ጫፍ እዩ፡፡

ናይ ኦርተዶክስ ተዋህዶ እምነት ክርስትና ተከተልቲ ዝኮኑ ሰባት ኣብ ማዕልታውን ሰሙናዊን ታኣምራዊ ምሕረታዊ ዝኮነ መፅሓፍ ቅዱስ እዩ። ኣብ ኣብያተ ቤተክርስትያን እዩ ዝፍለጥ።

ኣብ መጀመርታ ብብርሃን ዝተሃርመት ሓንቲ ባዶ ጀሊን ጥርሙዝ ትቕልቀል ኣላ። ከም ኣብ ዝተዘርግሐ መንደቕ ዝዘንብ ዝናብ፡ ከም ተረፍ መረፍ፡ ናይ ስቕታ ስምዒት የለዓዕል ይመስል።

ኣብ ጎደና ጉዕን ለሚንን ኣብ ተረንሸዋ ተዘርጊሖም ተጎጂሎም ንዕዳጋ ዝቀረቡ ኮይኖም ኣብ ጎደና ዝተዘርጉሑ ኣትክልትን ፍራምረን ፀሓይን ንፋስን ስለ ዝረክቦም ንጥዕና ደቂ ሰባት ሕማቅ እዩ።

እዚ ብዙሓት ተሳተፍቲ ኣብ ሓደ መድረኽ ዘተ ትልሚ ከተማ የካይዱ ኣለው። ኣብ ቅድሚት እቲ ናይ መደረ መድረክ ብዓቢ ዕምባባ ተሰሪዑ ኣሎ፣ ብድሕሪኡ ድማ ብዙሓት ተሳተፍቲ ተኸታቲሎም ኮፍ ኢሎም ኣለው። ኣብ ታሕቲ ዘሎ ጽሑፍ ዕላማ ናይቲ ፍጻመ ዝገልጽ እዩ።

ካብ ዕንፀይቲ ዝተሰረሓ ዓራት ናይ ዓበይትን ህፃንን ደስ ዝብል ዲዛይን እዩ። ህፃውንቲ ንከይወድቁን ንጥዕኖኦምን ናይ ባዕሎም ዓራት ክግበረሎም ብጣዕሚ ኣገዳሲን ኣድላይን እዩ።

ብባህላዊ ሜላ ኣሰራርሓ ዝተሰርሑ ገዛውቲ ይራኣዩ ኣለው፡፡ ኣብ ጥቓ እቲ ገዛታት ድማ ብመስመር ዝተዘርአ ናይ ችግኝ ጣብያ ይረአ፡፡ ከምዚ ዓይነት ገዛውቲ ዶ ደስ ይብለኩም?

እዚ ክልተ ኣግማል ኣብ ደረቕ መሬት ደው ኢለን ይረአያ ኣለዋ፣ ኣብ ተፈጥሮኣዊ መልክዓ ምድሪ። ኣብ ድሕሪት ኣኽራንን ደበናዊ ሰማይን ዘለዎ እዩ። እዚ ትርኢት እዚ ንህድኣት ተፈጥሮን ንሓይሊ ህይወትን ዝውክል እዩ።

እዚ ሓደ ፍሉጥ ዓይነት እንስሳ ዘርኢ እዩ። ኣካላቱ ብረጒድን ረጒድን ጸጉሪ ዝተሸፈነ ኮይኑ፡ ገጹ ድማ ቀይሕ እዩ። እግሩን ርእሱን ድልዱል ይመስል፣ ነዊሕ ጭራ እውን ኣለዎ። እዚ እንስሳ ኣብ ኢትዮጵያ ኣበይ ከባቢ ይርከብ?

ብጣዕሚ ደስ ዝብልን ብመልክዐኛ እምኒን ስሚንቶን ዝተሰርሐ ሆቴል እዩ። አብርሃ ካስትል ሆቴል ዝብል ብዕንቋይ ተፃሒፉ አብ ፃዕዳ ድሕረ ባይታ ይርከብ። ሰማያዊ ሕብሪ ዘለዎ ማዕፆ ኮይኑ አብ ደጊኡ ከዓ ፃዕዳን ሊላን ሕብሪ ጣውላን ወንበራትን ይርከቡ።

ኣብዚ ሕዚ እዋን መናእሰይ ደቂ ተባዕትዮ ኣብ ፀጉሪ ርእሶም ዘለዎም ኣትኹሮ ብጣዕሚ እናወሰኸ ይኸይድ ኣሎ። ነገር ግን መብዛህቲኡ ኣቆራርፃ ፀጉሪ ካብ ባህልና ወፃኢ ስለዝኾነ ሰባት ብዙሕ ቅሬታታት የቅርቡ ኣለው።

አብ ትግራይ ካበ ዝርከቡ ድምፃውያነ ሓደ ስለሙን ባይረ እንትከውን ድምፂዊ ስለሙን ንአድምፅቱን ፈተውቱን ብርክት ዝብለ ደረፊ ዘቅረበ ድምፃዊ እዩ። ድምፃዊ ስለሙን ናብ ስነ ጥበበ ዓለም መዓዝ ዝአተዎ ይመስለኩም?

ካብ ዓይነታት ኣትክልትን ኣሕምልት ዝበሃሉ ከበሰሉ ንምግብነት ከገልግል ዝኽእል ቆስጣ እንትከውን፤ ካብ ዝተፈላለዩ ሕማማት ዝከላከል ሓምሊ እዩ። ኣብ ማዓልታዊ ምግቢ ምምጋብ ብዙሓት ጥግምታት ክህበና ይህእል እዩ።

ሓንቲ ህፃን ኣብ ፅቡቓት ተኽልታት ዘለዎ ግቢ ኮይና ኣብ ናይ ህፃናት መፃወቲ ትረአ ኣላ፡፡ ብዙሓት ብሓፂን ዝተሰርሑ መፃወቲታት ውን ኣለው፡፡ እቲ ብኢንግሊዝኛ ዝተፃሓፈ ዘሎ እንታይ የመላኽት?

ሰባት ዝተፈላለዩ ዓይነታት ንመዘናጊዕ ይጥቀሙ እንትኮኑ ካበአቶመ ሓደ ድማ መናፈሻ ፀጥታ ዘለዎ ሳሓብን ማራክን መንፈሻ ዘሕድስን ሰባት ዝያዳ ይጥቀሙሉ እዩም። እዚ ንዕዞቦ ዘለና መናፈሻ አበይ ይመስለኩም?

ብብርሃን ጸሓይ ዝተሓጽበ ነዊሕ ገዛን ብለምለም ሓምላይ ዝተሸፈነ መረባን ይርአ። ኣብ ጥቓ እቲ መእተዊ፡ ብስኒት ዝተሰነየ መስኮት ብርጭቆታት እናተተክኡ፡ ብርሑቕ ክስማዕ ዝኽእል ናይ ሰላምን ሓጎስን ስምዒት ክፈጥር ይረአ።

ባንዴራ ዞባ ሶማልያ ዘርኢ እዩ። እታ ባንዴራ ካብ ላዕሊ ክሳብ ታሕቲ ቀጠልያን ጻዕዳን ቀይሕን እያ። ብጸጋማይ ሸነኽ ኣንበሳን ገመልን ብብጫ ፍሬም ተሳኢሎም ኣለዉ። እዛ ባንዴራ ካብ መን ክልል እያ?

ሃበል ናይ ክሳድ ካብ ወርቅን ብርን ዝስራሕ ኮይኑ ፣ ደቂ ኣንስትዮ ንመጋየፂን ንመፀባበቅን ዝጥቀማሉ እዩ። ሃበል ኣብ ክሳድካ ምግባር ብጣዕሚ ደስ ዝብልን ሳሓብን እዩ።

እዚ ኣብ ቴሌቪዥን ዝቐርብ ናይ ዜና መፈለጢ እዩ። ኣብ ላዕሊ ‘ውዕል ተኹሲ ደው ምባል ሊባኖስ’፡ ‘ውዕል ምስ እስራኤል ክሳብ ለካቲት ተናዊሑ። ኣብ ታሕቲ ብዓበይቲ ፊደላት፡ኣብ ታሕቲ ድማ ዜናታት ንግዲ። ፍራንስ 24 ዝብል ምልክት ብየማን ይርአ።

ዴስ ኣብ ቤት ትምህርቲ ናይ ተማሃሮ ኮፍ መበሊ ኮይኑ ካብ ዕንፀይትን ሓፂንን ዝተሰረሓ እዩ። ንስኩም ከ ኣብ ዴስ ኮፍ ኢልኩም ዶ ተማሂርኩም ?

ካብ ሮቶ ማይ ናብ ቡንባ ዝመፀ ኮይኑ ኢዶም ኣብ ባስካ እንዳተሓፀቡ እዮም። ኢድካ ምሕፃብ ካብ ዝተፈላለዩ ጀርሚታት ንምክልካል ዝጠቅም እዩ።

ኣብ ከተማ መቐለ ቀፃሊ ልምዓትን ስራሕቲ መንገዲን ይካየድ ኣሎ። ብጸጋማይ ሸነኽ ናይቲ ምስሊ፡ ብኮንክሪት ዝተሰርሑ ሻምብቆታትን ኵምራታት ሓመድን ይረኣዩ። እቲ ስራሕ ንመልክዕ እታ ከተማ ዝዘርግ እኳ እንተኾነ ምልክት ልምዓት፣ ተስፋን ዕብየትን ዘርኢ እዩ።

ማሽናት ዝተፈላለዩ ዓይነትን ሕብሪን ዘለዎም ማሽናት አለው፡፡ ንአብነት ንእሽተይ ብራማ ሕብሪ ዘለዋ ማሽን አብ ውሽጣ ቢራ ተዝሕል ትርከብ፡፡ እዘን አናእሽተይ ማሽን ክንደይ ይግዝአ?

ኣብዚ ሰለስተ ሰባት ኣብ መደርደሪ መጻሕፍቲ ክድህስሱ ይረኣዩ። እቲ መደርደሪ መጻሕፍቲ ብብዙሓት መጻሕፍትን ደፍተርን ዝተመልአ እዩ፤ ገሊኦም ሓደስቲ ክኾኑ ከለዉ፡ ገሊኦም ድማ ኣዝዮም ኣረጊት ይመስሉ። ስለምንታይ እዮም እዞም መጻሕፍቲ ኣብዚ መደርደሪ ዘለዉ ይመስለኩም?

ንምርኣዩ ደስ ዝብል ናዲዛይንን ኣቀማምጣ ኣቁ ዘለዎ ሓደ ሆምላድ ሆቴል ኮይኑ አዚ ሆቴል ብዙሕ ጥቅሚ ንወድሰብ ንዕለታዊ ናብርኡ ሰሪሑ ክኣቱ ዕድል ይከፍት እዩ።

ናይ ደገ ፍጻመታት ውድድር ወይ ካልእ መርሃ ግብሪ ዝካየደሉ ቦታ እዩ። እቲ ቦታ ብጽላት እምኒ ዝተጸረገ ኮይኑ፡ ብድሕሪት ቀጠልያ ጎቦታት ኣለዎ።

እዚ መራሒ ኣብ 2004 ዓ/ም ናብ መሪሒነት ዝወፀ መራሒ እዩ። እዚ መራሒ ነባር ቀዳማይ ሚንስተር ሃይለማርያም ደሳለኝ ይባሃል። እዚ ራሒ እዚ ድማ ቀዳማይ ሚንስተር መለስ ዜናዊ ምስ ተሰወአ ናብ ፕረዚዳንት ደይቡ።

ፅሬት ከተማ ዝካየደሉ ኣገባብ ይርአ ኣሎ፡፡ ከም ፕላስቲ ዝኣምሰሉ ነገራት ንበይኖም ይፍለዩ፡፡ ብብኸባኢ ዝርከቡ ድማ ብናይ ጐሓፍ መኻይንን ብዓረብያን ይለዓሉ፡፡

ዋዕላ ማሕበረ-ሰባት ትግራይ ሰሜን ኣሜሪካ ዝብል ኣርማ ይርአ ኣሎ፡፡ ከምዚ ዓይነት ናይ ማሕበረሰብ ውዳበ ፖለቲካዊ ውግንና መሰረት ገይሩ ዝተጣየሸ እዩ ዝመስል፡፡

ሰባት ብዝተፈላለዩ ምክንያታት ማለት ብኹናት፣ ብተፈጥራዊ ድርቂን ናብ ዝተፈላለዩ ሃገራት ብዘይ ሕጋዊ መንገዲ ይስደዱ። ኣብ ከምዚ ዝበሉ ኩነታት እቶም ስደተኛታት ንምስግጋይ ዝወስድዎም ኣካላት ብውሑስ መንገዲ ኣይኾነን።

ተፈጥሮን አከባቢን ቡዙሓት ሽንጥሮታትን ጎቦታትን ብሓምለዎት ተክልታት ተከቢቦም ይርከቡ፡፡ አብ ማእከሉ ከዓ ዓብይ መንገዲ እስፓልት ይርከብ፡፡ እዚ አከባቢ ናይ ትግራይ ቦታ ድዩ?

ደስ ዝብሉ! ዝተፈላለዩ ናይ ድንካን ኣቁሑ ኣብ ጻዕዳ መደርደሪ ንኽሽየጡ ተዘርጊሖም ይርከቡ። ን ኣብነት ሙምዘ ዝብሉ ኣራንሺ ሕብሪ ዘለዎም ናይ ህጻን ጥጦ ፣ሎሽናትኝ ጨናታትን ተዓሺጎም ኣለው። ኣብ ጥቓኦም ከዓ ቀይሕ ጣውላ እውን ኣሎ።

ኣብዚ ዓብይ ቤተ ክርስቲያን ይርአ። እቲ ቤተክርስትያን ብእምኒ ዝተሃንጸ ኮይኑ ኣብ ልዕሊኡ ድማ ዓቢ ጎቦ ኣለዎ። ብየማን ድማ ናይ ጎደና ሰዓትን ዘለዎ መስኮት ይርአ። ከምዚ ዝበለ ቤተ ክርስቲያን በጺሕኩም ዶ? ጸሎት ወይ ኣብያተ ክርስቲያናት ምብጻሕ ትፈቱ ዲኻ?

ኣብዚ ሓደ ሰብኣይ ጸሊምን ብጫን ክራር ክጻወት ይርአ። ኣብ ጎድኑ ድማ መሳርሒ ኪቦርድ ይርአ። እቲ ሰብኣይ ቀይሕ ጃኬትን ጻዕዳ ማልያን ተኸዲኑ ይርአ። እንታይ ዓይነት መሳርሒ ሙዚቃ ክትጻወት ትፈቱ?

ምቅርቲ ! ሓፍተይ ፃዕዳ ሕብሪ ጨጉሪ ዘለዋ ህበይ አብ ክልቲኡ ኢዳ ቅጫ ሒዛ ኮፍ ኢላ ትርከብ። እዛ ፃዕዳ ህበይ አብ ቆፃል ሕብሪ ድሕረ ባይታ ትርከብ።

ምግብታት፦ ካብ ዓይነታት ምግብያት ኣብዚ ዘሎ ምግቢ ብእንጀራን ስጋን ተዳልዩ ኣብ ጠሬጰዛ ተቀሚጡ ኣሎ። ገዛካ ዘፍርዮ ኣብ ሰዓትካ ምምጋብ ንጥዕና ሕልው ክከውን ይግዝ እዩ።

ኣብ እዋ ቀውዒ ኮይኑ ብሓባር ጣፍ እንዳዓፀዱ እዩም፤ እቲ ሓደ ወዲ ብፈላይ ሓገዝ ብምግባር ኣብ ገፁ ፍክሽታ ዝተመለኦ እዩ ዝረኣ ዘሎ።

እዚ ኣብ ደገ ዝተቐመጠ ዓቢ ዓራት ዕንጨይቲ ዘርኢ እዩ። እቲ ዓራት ካብ ድልዱልን ዝተሰፍሐን ዕንጨይቲ ዝተሰርሐ ኮይኑ፡ ኣብ ማእከሉ ዝተፈላለየ ሕብሪ ዘለዎም ክፍልታት ኣለዎ። ውሽጣዊ ክፍላ ብዝለዓለ ጽሬትን ብሉጽን ስነ-ጥበባዊ ስርሓት ዝተሸፈነ እዩ።

ኣርማ፡- ናይ ሓደ ተቋም ዕላማ፣ ስራሕን ኣገልግሎትን ዝዛረብ ናይ ምልክትን ኣህፅሮተ ቃላት ስብስብ እዩ፡፡ ናይ ኢ/ያ ኤሌክትክ ሓይሊ ኣርማ ዶ ትፈልጥዎ?

ሓንቲ ጓል ኣነስተይቲ ቀይሕ ብዙሕ ሞልጎም ዘለዎን ክዳን ተኸዲና ትረአ ኣላ፡፡ እቲ ናይ ሓደ ኢዳ እጅገ ዝተቆረፀ እዩ፡፡ እዛ ጓል ፋሽን ዶ ተፋልጥ ትህሉ?

እዛ ተደጊፋ ጠጠው ኢላ ዘላ ብሽክሌታ ዲዛይና ናይ ደቂ ኣንስትዮ እያ፡፡ ቀምሽ ገይረን ዋላ ክጥቀማላ ይኽእላ እየን፡፡ ኣብ ከባቢኹም ደቂ ኣንስትዮ ብሽክሌታ ይጥቀማ ዶ?

እዚ ኣብ ምስሊ እንሪኦ ዘለና ፉሉጥ ከያኒ ትግራዋይ እዩ። እዚ ከያን እዚ ካብ ዓለም ተፈልዩ ፀኒሑ እዩ። ሽሙ መን ይበሃል?

ሰለስተ ደቂ አንስትዮ ፀጉረን ፈሪዘን አብ ክሳደን ዛዕጎል ዝበሃልን ዕንቍን ገይረን ቅድሚተን ጥራሕ ተከዲነን ዝባነን ጥርሑ አብ ቀይሕ ጭቃ ዝተለመፀ ግድግዳ ጠጠው ኢለን ይርከባ፡፡ እዚ አከዳድና ናይ አበይ ዓዲ ባህሊ እዩ?

እንስሳታት፡ - ኣብ ገዛን ኣብ በረኻን ዝነብሩ እንስሳታት ተባሂሎም ይምቀሉ፡፡ ካብቶም ኣብ በረኻ ዝነብሩ እንስሳታት ሓንቲ ርግቢት እያ፡፡ ኣብዚ ዘለዋ ሰለስተ ፃዓዱ ረጋቢት እንዳገበራ እየን?

ዝተፈላለዩ ዓይነት አልኮላዊ መስተ አለዎ እዩም ካብአቶም ድማ አረቂ ፤ዋይን እንትኮን ከም እንምልከቶ ድማ ንዕዳጋ ንክሽየጡ ዝቀረቡ እዩም። ካብዞም አረቂ ሽሞም ትፈልጥዎም ዶ?

እዚ ዝተፈላለዩ መጋያፅታት እንትከውን ባህላዊ ስፍታት ኮይኑ እዚ ብሓሪ ዝተሰርሐ ኮይኑ ቀይሕ ፣ቆፃል፣ ዕንቃይ ሕብሪታት ዝተሰርሐ እንትከውን ቀለምሲስ ወይ መብልዕ ቁርሲ ኣብ ትሕትኡ ድማ ናይ በህላዊ መፃወቲ ኪራር እንትኮን ባህላዊ ሰፈ ኮይኑ ዕንበባ ዝሓዘ ሽሙ ትፈልጥዎዶ?

ናይ ደቂ ተባዕትዮ ድፉን ናይ ሱፍ ጫማ ይረአ ኣሎ፡፡ እዚ ዓይነት ጫማ ንመርዓ ወይ ንክብረ በዓላት ምስ ሱፈ ዝግበር እዩ፡፡ ከምዚ ዓይነት ጫማ ዶ ኣለካ?

እዞም ቡዙሓት ሰብ እንሪኦም ዘለና ኣብ ሓደ ቤት ትምህርቲ እንትኮን እዞም ተማሃሮ ድማ ናብ ትምህርቶ ንክኣትዉ ሰዓቶም ክሳብ ዝኣክል ገሊኦም ደው ኢሎም ገሊኦም ድማ ኮፍ ኢሎም ይፅበዩ ኣለዉ።

እዚ ቤተክርስትያን ዘርኢ ምስሊ እንትከውን ኣብቲ ምስሊ ከም ዘመላክቶ ድማ ዘይተመለአ ቤተክርስትያን እዩ ። እዚ ቤተክርስትያን ንምምላእ ቡዙሕ ወፃኢታት ይሓትት ።

ኣብ በሪ ብቖርቆሮ ዝተሰርሑ ናይ ሸቕጥ ቦታታት ናይ ሸቐጣት መቐመጢ ርብራብ ተሰሪሑ ይርአ ኣሉ፡፡ እዚ እዋኑ ናይ ስራሕ ሰዓት ብዘይምዃኑ ግን ኣብኡ ዝርአ ሸቐጥ የለን፡፡

ኣብ ሃገርና ካብ ዝርከቡ ኣልኮላዊ መስተ ሓደ ዝኮነ ዋይን እንትከውን ብጣዕሚ ጡዑም እዩ። ብዝተፈላለዩ ሕብርታት ካብ ወይኒ ዝስርሑ ምኳኖም ትፈልጡ ዶ ?

እዚ ናይ ቀደም እምኒ ቅርሳቅርስ ኮይኑ ደቀቅቲ አእማአን ዝበዝሖ እንትከውን ብቅርፂ ዝተቀመጠ እንትከውን ንዝተፉላለዪ ባህላው መስረሕ እንትከውን አበይ ዓዲ ይርከብ?

7. ብጣዕሚ ደስ በሃልቲን ተበሃግቲን ዝኮኑ ብእምኒ፣ ብጭቃን ሳዕሪን ዝተሰርሑ ናይ ገጠር ገዛውቲ አብ ፃዕዳ ሓመድ ድሕረ ባይታ ይርከቡ። ዝተፈላለዩ ሓምለዎት ተክሊታት እውን ይርከቡዎም፡፡

ኣርባዕተ መንእሰያት ደቂ ኣንስትዮ ብማሽን ስፌት ተጠቒመን ክዳውንቲ ክስፈያ ይረኣያ። ኩሎም ኣብ ስርሖም ዘተኮሩ ነቲ ክእለት ንምምሃር ዘለወን ኒሕ ዘርኢ እዩ። እዘን መንእሰያት ደቂ ኣንስትዮ ኣብ ህይወት ንኽዕወታ ዘለወን ቆራጽነት ዘርኢ ኣወንታዊን ተስፋ ዝህብን እዩ!

ኣብቲ ብጸጋም ዘሎ ምስሊ፡ ሓንቲ ጓል ኣንስተይቲ ገጻ ብጻዕዳ ክሬም ክትሽፍን ትርአ። ብየማን ድማ ቫዝሊን ዝበሃል ነጠብጣብን ኮልጌት ዝበሃል መድሃኒት ስኒን ይርአ። እዚ ውህደት "ቫዝሊን"ን "ኮልጌት"ን ኣብ ገጽካ ምጥቃም ፅቡቅ ድዩ ትብሉ?

ካብ እንስሳትን ውፅኢት እንስሳትን ዝረከብ ፀባ ካብ ጀሪካን ቀዲሑ በቢ ሓደ ሊትሮ መሊኡ ንምሻጥ ወይ ንምግዛእ ዝተዳለወ እዩ ዝኒሀ። ፀባ ካብቶም ሃነፅቲ ምግብታት ዝምደብ እዩ።

እዚ ካብቶም ምህርቲ መአከቢ ዝኮነ ባህላዊ ማሕረስ ንምልከት ኣለና ሓደ አቦና ክልተ ኣቡዑር ገየሩ እንዳሓረሰ ንመልከት ኣለና። ኣብ ከባቢኩምከ እንታይ ትጥቀሙ?

እዚ ክፈሪ ናይ ዝተቓረበ ሽጉርቲ ቆፅሊ እዩ፡፡ እዚ ቆፅሊ ሽጉርቲ ብኸምዚ ተቐንጢቡ ክዳሎ ዝኸኣለ እንታይ ዓይነት ቅመም ንምድላው ተባሂሉ እዩ?

መሸጢ ሞባይልን ኣክሰሰርን ጂጂ ዝብል መፋለጢ ዝተለጠፎ ናይ ኮንተይነር ሹቕ ኣሎ፡፡ ጥዑይ ቀረብ እንተሃልዩ ናይ መሸጢ ቦታ ፅባቐ ካልአዋይ እዩ፡፡

እዚ ኣብ ጎደናታት እታ ከተማ ዝተዘርግሐ ናይ በዓል ሃዋህው፡ ባህላዊ ኣከዳድና ዝተኸድኑ ሰባት ብሓጎስ ይንቀሳቐሱ። ኣብ ድሕሪት ዝርከቡ ህንጻታትን ዝተኣከቡ ተዓዘብትን ነቲ ናይ በዓል መንፈስ ዘርእዩ እዮም።

እዚ ኣብ ጎኒ ጎደና ከተማ ዝርከብ መእተዊ ገዛ ዘርኢ እዩ። መእተዊ ናይ ሓደ ብቡናዊ ሕብሪ ዝተቐብአ ገዛ፡ ኣብ ዙርያኡ ቀጠልያ ተኽልታት ተሰሪዖም ይራኣዩ ኣለው። ብኣራንሺ መንበር ዝደመቐ ድማ ዝተጸረየ ጽባቐ ዝህብ እዩ።

ኣብዚ ሓደ ሰብኣይ ኣብ ሶፋ ኮፍ ኢሉ ይርአ። ሰማያዊ ሱፍ፡ ጻዕዳ ሸሚዝ፡ ብጫን ጸሊምን ዘለዎ ካራባታ ገይሩ ኣሎ። ኣብ ኢዱ ሰዓት ገይሩ ኣሎ። ዝዛረብ ወይ ዝስምዕ እዩ ዝመስል። እዚ ሰብ እዚ ብዛዕባ እንታይ እዩ ዝዛረብ ዘሎ ይመስለኩም?

እዚ ናይ ህጻናት መጽሓፍ እያ እተርኢ። እታ መጽሓፍ "እታ ንእሽቶ ቀያሕ ደርሆ" ዝብል ኣርእስቲ ኣለዋ። ኣብታ መጽሓፍ፡ ሓንቲ ቀያሕ ደርሆን ሓንቲ በጊዕን ክዛረቡ ወይ ዝተፈላለየ ነገራት ክገብሩ ተራእዮም። ንመጀመርታ ግዜ መጽሓፍ ታሪኽ ምስ ኣንበብካ እንታይ ተሰሚዑካ?

ኣብ ሓንቲ ከተማ ዝርከብ ኣገልግሎት ዲጄን ማእከል ፊልምን። ኣብ መናድቕ እቲ ህንጻን ኣብ ታሕቲ ኣብ ዘሎ መድረኽን፣"ማእከል ፊልምታት ዲጄ ሚሊ" ዝብል ስም ብንጹር ይርአ። ፡ ንመርዓ፡ ሕጸ፡ ጥምቀትን ምልላይን ዝኸውን ኣገልግሎት ዲጄን ፊልምን እዩ።

ሓደ መላጥ/ፀጉሪ ርእሲ ዘይብሉ/ ቀይሕ ሰብአይ መነፀር ገይሩ፤ ሰማያዊ ሕብሪ ሸሚዝን ደም በጊዕ ሕብሪ ከረባታን ገይሩ አፃብዕቱ አጣሚሩ እናተዛረበ ይርከብ፡፡ እዚ ሓላፊ መን ይበሃል?

እዚ ልሙድ ጸወታ ቴብል ቴኒስ ዘርኢ እዩ። ክልተተጻወትቲ ኣብ ሓደ ጠረጴዛ ኣንጻር ነንሕድሕዶም ደው ኢሎም ጸወታ ቴብል ቴኒስ ይጻወቱ ኣለዉ። ዳኛ ኣብ መንበር ዳኛ ኮፍ ኢሉ ይርኢ ኣሎ። ኣብ ኢትዮጵያ ከምዚ ውድድር ቴብል ቴኒስ ምድጋፍ ኣገዳሲ ድዩ?

ኣብዚ ዘሎ ሰብኣይ ዝተፈላለዩ ዓይነት ጥራምረን ዝተፈላለዩ ቅመማቅመማትን ዝሓዘ ነጋዳይ እዩ። ኣብዚ ዝርከቡ ዓይነት ቅመም ድማ ንኣብነት ኮረሪማ፣ ጥዋይ፣ ጅንጅብል እንትኮኑ ካብ ዓይነት እክሊ ድማ ንኣብነት ዓተርባሕሪ ፣ዓተር፣ ብርስን ወዘተ ዝኣምሰሉ እዮም።

ኣብ ጉንበተ ሰኔ ዝራእቲ ኮይኖም ምሸላ ይበሃሉ ።ምሸላ ኣብ ከይዲ ምፍራይ በፂሖም ከይወድቁ ምእንቲ ንኒባዕሎም ተኣሲሮም ጠጠው ኣቢሎሞም ኣለው። ምሸላ ፃዕዳ ምሸላን ብጫ ምሸላን እውን ይበሃሉ።

ክልተ ደቂ አንስትዮ አብ ዝኮነ ዝግጅት ማለት ኢትዮጵያ ሓራ መሬት ዝብል ፅሑፍ ዘለዎን ፃዕዳ ተከዲነን ናይ አቁሑ ቡና ተቀሪቡ፤ ቁርሲ ቡና ከዓ ብሕብራዊ መሶብ ተቆሪሱ አብ ቆፃል ድሕረ ገፅ ይርከብ፡፡ እዚ ዝግጅት ብዛዕባ እንታይ እዩ?

ቀይሕን ደም በጊዕን ሕብሪ ዘለዎም ሽንጥሮታት አለው። እዞም ሽንጥሮታት ከዓ ዝተወሰኑ ሓምለዎት ተክሊታት ይርከቡዎም። እዞም መስመር ዝመስሉ ዝተሸርሸሩ እምባታት ብውሕጅ ተጓሕጊሖም ክፈርሱ እዮም።

ናይ ክዳን መንጠልጠሊ ወይ መስቀሊ ይርአዩ ኣለዉ፡፡ እዞም መገልገሊ ኣብ እንዳጨርቅን ላውንደርን ብብዝሒ ዝርከቦ ኮይኖም ጨርቂ እንተይተጨማደደ ተስተኻኺሉ ንኽቕመጥ ይሕግዙ፡፡

እዚ ዝተፋላለዩ አትክልታ እንትኮኑ አብ ዝተፈላለዩ ዝወቅል እንትኮን በነና፣ ቡርትኻን፣ ወይኒ ፣ አበካዶ፣ ዘይትሁን፣ ማንጎ ፣ለሚን ፣ኮምደረ ፣እንትኮኑ ንወድሰብ ዝህብዎ ጥቅም እንታይ እዩ ትፈልጥዶ?

ንግድን ምትዕድዳግን ማለት ትርፊን ኪሳራን ፈሊካ ንምፍላጥ ዝጠቅም ስራሕ ኮይኑ፤ ዝተፈላለዩ ናይ አስቤዛታት ክሻ ንክሽየጡ ተከፊቶም ይርከቡ፡፡ ንአብነት ፃዕዳ ሽጉርቲ፣ ቀይሕ ሱር፣ ካሮትን ጉዕ በርበረን ይርከቡዎም፡፡ ንሓደ ኪሎ ፃዕዳ ሽጉርቲ ዋጋ ክንደይ እዩ?

እዚ ኦርቶዶክሳዊት ተዋህዶ ቤተክርስቲያን ኢትዮጵያ ዘንጸባርቕ መዝሙርን መንፈሳዊ ስነ-ስርዓትን የርኢ። ኣብ ቅድሚት ዘለዉ ክልተ መንእሰያት ብሩር ወይ ብወርቂ ዝተለበጠ መስቀል ሒዞም ኣለው። እዞም መንእሰያት ኣብ ምንታይ ዓይነት መንፈሳዊ በዓል ዝሳተፉ ዘለዉ ይመስሉ?

እዚ ኣብ ቅድሚት ቀይሕን ብረት ዝመስልን መሳርሒ ማሽን ኣሎ። እዚ መሳርሒ እዚ ኣብ ብረት ገመድ ዝተተሓሓዘ ኮይኑ፡ ኣብ መወዳእታኡ ድማ ቀይሕ መትሓዚን ኣለዎ እዚ ናይ ስሕበት መሳርሒ ብፍላይ ኣብ መኪና ዝጥቀመሉ መሳርሒ መትሓዚ እዩ።

ኢትዮ ቴሌኮም ዝብል ፅሑፍ ብኢንግልዘኛን ብኣማርኛን ተፃሒፉ ኣሎ። ኢትዮ ቴሌኮም ኣብ ሃገርና ካብቶም ዓብይ ታራ ዝፃወቱ ካብ ዘለው ሓደ እዩ።

ኣነስ ነዚኦም ክሪኢ እንተለኹ ውሽጠይ ብጣዕሚ እዩ ዝጉዳእ! ናብ ዘይትፈልጦ ዓዲ ከድካ በረካን ፀሓይን ቁሪን ባሕሪን ዓሳን ሰጊርካ ኣብዙይ ክትእሰር ክንደይ ናይ ኣእምሮካ እዩ ዝነኽእ።

እዚ ኣብ ምስሊ ዝረአየና ዘሎ ኣብ ሓደ ስፖር ማርኬት ኮይኑ እቲ ዝረአየና ዘሎ ድማ ናይ ዘይቲ ውፅኢት ንርኢ ኣለና። እዚ ዘይቲ እዚ ንምግብነት ዝውዕል እዩ።

እዚኦም ወታሃደራት ወይ ድማ ፍሉይ ሓይሊ ናይ ትግራይ እዮም ፡ ኣብ መሰልጠኒ ግቦም ናይ ፖለቲካዊ ስልጠና ዝወሃቡ ዘለዉ ይመስሉ ።

እዚ ኣብ ሓደ ዓቢ ናይ ዋዕላ መድረኽ ብጽፉፍ ቅዲ ዝተሰርዐ ጠረጴዛ፡ ኣብ ልዕሊኡ ዕምባባታት ማይ፡ ኣብ ማእከል ድማ ተኽሊ ይረአ ኣሎ። ድሕሪኡ ጽፉፍ መአከቢ ቦታ ኣብ ስክሪን ኣርማ መንግስቲ ኣሎ።

ሓደ ሰብኣይን ሰበይትን ምናልባት ሰብኣይን ሰበይትን ናይ ምሸት ክዳን ተኸዲኖም ጠጠው ኢሎም ተሳኢሎም ኣለው። እዚ ኩነታት ናይ ጽባቐን ወግዓውነትን ስምዒት ኣለዎ።

እዛ ኣብ እንዳ ፅሕፈት መሳርሒ ትርከብ ብሓይሊ ኤሌክትሪክ ትሰርሕ ማሽን ላሚኔቲን ማሽን እናተባህለት ትፅዋዕ፡፡ ላሚኔቲንግ ማሽን ንምንታይ ዓይነት ግልጋሎት ትውዕል?

ኣብ ትግራይ ኣብ ዝተመረፁ ቀዳማይ ብርኪ ቤት ትምህርትታት ናይ ምገባ ፕሮግራም ይካየድ እዩ። ሓደ ሓደ ሰባት ግና በቲ ናይ ምገባ ፕሮግራም ህፃውንቲ ፅሬቶም ዘይሓለው ምግብታትን ፀባይ ብምጥቃም ጥዕነኦም ከም ዝህወኹ ይዛረቡ እዮም።

ሓደ ከባቢ ንክትነብር ዝማልእሉ ነገራት ካብአቶም ሓደ መንገዲ እዩ፡፡ መንገዲ ዘለዎ ከተማ ንምንቅስቃስ ምችው ስለ ዝከውን፤ ወሰን ወሰን እዚ መንገዲ ከዓ ገዛውቲን አትክልቲን ይርከቡዎም፡፡ አብ ናይ ተፈጥሮ ሰማያዊ ሕብሪ ከዓ ፃዕዳ ግመ ይርከብ፡፡

ካብተን ዓበይቲ ማሽናት ዝባሃላ ሓንቲ እዛ ዓባይ ቀያሕ ትራክተር ብኸምዚ ዝበለ ሓይሊ መሬት ክትሓርስ ምርኣይ ጽባቐን ሓይልን ስራሕ ገጠር እዩ ዘርኢ!

ሓንቲ ፈላሲት ኣብ ቤተ ክርስትያን ዝርከቡ ምእመናን ሃንዛ እንትዕድላ ይረአያ ኣለዋ፡፡ እቶም ምእመናን ድማ ብስርዓት ኮፍ ኢሎም ኣለው፡፡ እቲ ሃንዛ ናይ ፀበል ኣካል ድዩ?

ልዕሊ ብርኪ ዝኾነ ቀሚሽ ዝተኸደነት ጓል ኣነስተይቲ ትርአ ኣላ፡፡ ልዕሊ ብርኪ ክዳን ምኽዳን ብባህሊ ወለዲ ሕፍረት ነውርን እዩ፡፡ ሕዚ ኸ ከምኡ ድዩ ዘሎ?

እዚ ሰባት ኣብ ርእሲ እምባ ባህላዊ ክዳን ተኸዲኖም፡ መስቀል ኣብ ኢዶም ሒዞም፡ ብእምነት ዝመልአት ህሞት እዩ። ኣብ ድሕሪት ብሰማያዊ ሰማይ ዝተሸፈነ ሰንሰለት ኣኽራን፡ ባህልን ተፈጥሮን ኣብ ሓደ ቦታ ተደሚሩ ዘርኢ እዩ።

ኣብዚ ሓንቲ ሰበይቲ ኣብ መሬት ክትሰርሕ ትረአ። ኣብ ሓደ ኣብ ዝራእታ ትሰርሕ ትመስል፡ ወይ ትተክል ወይ ትከናኸኖ። እቲ መሬት እውን ከምቲ ትርእይዎ ዘለኹም ብኣትክልቲ ዝመልአ እዩ። እዛ ኣብ ስእሊ ዘላ ሰበይቲ እንታይ ዓይነት ሕርሻ ትስርሕ ትመስለኩም?

ትራንስፖርትን ተሽከርከርቲን ዝተፈላለዩ ትራንስፖርትን ተሽከርከርቲን ሰብ ይኩን ፅዕነት ንምጉዕዓዝ ይጠቅሙና፡፡ ንአብነት አብ ከተማ እስፓልት መንገዲ ፃዕዳ ሚኒባስን ዕንቋይ ሕብሪ ዘለዋ ባጃጅን ሰባት ፅዒነን እናተጓዓዛ ይርከባ፡፡ አብ ባጃጅ ናይ ሓደ ሰብ መሳፈሪ ዋጋ ክንደይ እዩ?

ካብ ዓይነታት ተሽከርከርቲ ብጣዕሚ ቅልጥፍትን ካብ ሓደ ክሳብ ኣርባዕተ ክትፀዓን እትክእል ተሽከርካር ሞተር እያ። ዓይነታት ሞታር ያማሃ፣ ቦክሰር ዝብላ ኣለዋ። ካልኦት ከ ኣለዋ ድየን

እዚ ኣብ ማእከል ሃገራዊ ባንዴራ ኢትዮጵያ ትረአ። ኣብ ዙርያኡ ድማ ባንዴራታት ክልላት ኢትዮጵያ ተዘርዚሩ ኣሎ። ኣብ ላዕሊ ጸጋም “ባንዴራታት ኢትዮጵያን ክልልትን” ዝብል ጽሑፍ ኣሎ። ካብተን ዝረኣኻየን ናይ ክልል ባንዴራታት ኣየነይቲ እያ ትፈልጣ?

ዝተፃዓና 3 ኣእዱግ ይረአያ ኣለዋ፡፡ ብድሕሪተን ሓደ ባዓል ቆቢዕ ሰብኣይ ብዘይ በትሪ እንትኹብኩበን ይረአ ኣሎ፡፡ እቲ ዝተፃዓነኦ ሸኽሚ እንታይ ክኾን ይኽእል?

ኣኽሱም ሃፀይ ዮውሃን 4ይ ኣየር መንዲ ዝብል ፅሑፍ ዘለዎ ኮይኑ ካብቶብ ዓይነታት ትራስፖት እቲ ብጣዕሚ ዝከበረ ዋጋ ዘለዎ ኣየር ዋጋ እዩ። መጀመርያ ኣየር ክትላዓል እትላ ተፍረሐካ እያ።

ተክሊታት ዝተፈላለዩ ሓምለዎት ተክሊታት አለው፡፡ ንአብነት ዓብይ ሓምለዋይ ቆፅሊ ዘለዋ ተክሊ ፍረ አውፂአ አብ መሬት ትርከብ፡፡ እዛ ተክሊ አደጉራ ተባሂላ ትፍለጥ፡፡ አደጉራ ንምንታይ ንጥቀመሉ?

አብ ሃገርና ዘመናዊ ናይ ጥልፊ ክዳን ዘለዎ እንትኮኑ ናብ ዝትፈላለዩ መደባት ድማ እንክደኖም ዓይነት ክዳን እዩ እዛ ጋል አነስተይቲ እውን ፀቢቃን ወቂባን ንምልክት እዚ ባህላዊ ክዳን ብምንታይ ዝጥለፍ ይመስልኩም?

ናይ ክሳድ መጋየፅታት ካብ ብርን ዕንቁን ዝተሰርሑ መስቀል ብራማ መትሓዚኡ ዕንቂ ፃዕዳን ብጫን፣ ብራማ ሓፂን መትሓዚኡ ቆፃል ዑንቂ፣ ዕንቂ ሙሉእ ብሙሉ ፃዕዳ ኣለዉ።

ጠረጴዛ፡ ሰማያዊ ፕላስቲክ መትሓዚ፡ ኵምራ ወረቓቕትን ናይ ቤት ጽሕፈት ሃዋህው ዝመስልን እርኢ። መልክዕ ናይቲ ቦታ ቁሩብ ዕግርግር ወይ ጽዑቕ ስምዒት ይህቦ።

ፀላም ሕብሪ ኮይና ኣፋ ኣከባቢ ድማ ወርቃማ እዩ ዘለዋ። ኣብ ዝተፈላለየ ኣብ ወረቀት ኣብ መስታወሻን ደፍተርን ዝተማህርናዮን ሓሳብናን ንፅሕፈሉ እዩ።

ኣበ ሶፋ ዝተፈላለየ ዓይነት ሕብሪ ዘለዎ ኣብ ልዕሊኡ ዘሎ ማያዊ ሕብሪ ዝኮነ ማሽትሽ እዩ ዝብሃል። ንዝተፈላለየ ከም መጣበቅን መለገብን ዝጠቅም ኮይኑ ብጣዐሚ እዩየ ደሰ ዝብለካ።

ኣብ ብጫ ሕብሪ ተክሊታትን ቀይሕን ጸሊምን ሰራሚክ ዘለዎ ቤት ምግቢን መስተን ቡዙሓት ቀይሕ ሕብሪ ዘለዎም ብዕንጸይቲ ዝተሰርሑ ወናብር ይርከቡ። ሓደ ጻዕዳ ቆቢዕን ኽዳንን ዝገበረ ሰብኣይ ኣብቲ ወንበር ኮፍ ኢሉ ኣብቲ ጣውላ ድቂሱ ይርከብ። ድስ ብሃሊ እዩ።

ኣብዚ ሕዚ እዋን ኣብ ኮንስትራክሽ ዘርፊ ንስራሕ መሳለጢ ዝኾውን ዝተፈላለዩ ዘበናዊ መሳርሕታት እናተጠቀሙ ይርከቡ። ካብኣቶም ድማ ነቲ ሲሚኒቶ፣ ሓሸዋን ሑፃን መሕወሲ እዩ። ሰባት በቲ ስራሕቲ ሕጉሳት እዮም።

ብፃዕዳ ወንበራት ሕጉፊ ዕንበባን ብፀሊም ድሕረ-ገፅ ዘለዎ ኮይኑ ብጣዕሚ ሰሓቢ ደስ ባሃሊ መመላክዒ ገዛ እዩ። ዘይተመርዐኩም ኣብ ኣብ ዳስኩም ከምዙይ ዶ ተጠጠቂምኩም ነይርኩም?

እዚ ናይ ሸቀጣሸቀጥ ቦታ ዝተፈላለዩ ዓይነታት ሸቀጥ ዝሓዘ ኮይኑ ኣብቲ ከባቢ ብጣዕሚ ዝተጨናነቀን ናይ ቦታ ፅበት ዘለዎን ሰብ ዝበዝሖን እቶም ንብረት እውን ብዙሕ ዝተመቻቸወ ቦታን ከም ዘይኮነ የመላክት፡፡

እቶም ውቁባትን ድሙቓትን ብጫ ዕምባባታት ኣብ ነዊሕን ቀጥታውያንን ጨናፍር ተጠርኒፎም እዮም። ላዕለዋይ ክፋል ናይቲ ዕምባባ ጸሊም ቀጠልያ ቡቕሊ ኣለዎ፣ እቲ ድሙቕ ብጫ ዕምባባታትን ቀጠልያ ሕብሪ ናይቲ ማይን ኣዝዩ ጽቡቕን ህዱእን ተፈጥሮኣዊ ጽባቐ ይህብ።

ኣብ ዓበይቲ ከተማታት ንዝተፈላለዩ ንህንፀታት መስርሒ ተባሂሎም ዝተፈላለዩ ቦታታት ተዋሂቦም እንትርከቡ እቶም ህንፀታት ተጀሚሮም ንነዊሕ እዋን ጠጠው ይብሉ ኣለው። ስለዚ ዝምልከቶም ኣካላት ዝወሃብዎም ህንፃ መስርሒ ቦታታት ብእዋኑን ብፅሬትን ክውድኡ ከም ዘለዎም ክከታተሉ ኣለዎም።

እዚ ብኣኽራን ዝተሸፈነ ሓምላይን ሰፊሕን መልክዓ ምድሪ ዘርኢ እዩ። መሬት ሕርሻ ኣብ ከባቢኡ ብመስርዕ ዝተዘርግሐ ኮይኑ፡ ኣብ ገለ ቦታታት ኣባይቲ ኣብ ተፈጥሮኣዊ ምድላው ተሰሪዖም ኣለዉ። እዚ ንተፈጥሮኣዊ ጽባቐን ናይ ሕርሻ ህይወትን ምትሕንፋጽ ዘርኢ እዩ።

ሰባት ኣብ ጽዑቕን ጠለብ ዘለዎን ፊልም ሴት እዮም ዘለዉ። መግለጺ ትርኢት፡ እቶም ሰራሕተኛታት ብዓባይን ፕሮፌሽናልን ቪድዮ ካሜራ (ሶኒ ዝብል ምልክት ዘለዋ) ይሰርሑን ትኹረት ይገብሩን ኣለዉ።

ኣብ ሱፐር ማርኬት ዝተፈላለዩ ዓይነት ብስኩት ሽፋኑ ሰማያዊ ፣ቡና፣ ቢጫ፣ ሮዛ፣ ካልኦት ዓይነትን ኣብ መቀመጢ ተቀሚጦም ኣብ በቦቶኦም ኣለዉ ።

ሓደ መምህር ምስ ንኣሽቱ ቆልዑ ምግቢ ከዳሉ ይርአ። ኣብቲ ጠረጴዛ ዘይቲ፡ እንቋቑሖ፡ ሕሩጭ፡ ጸባ፡ ፍሉይ መቐመጢታትን ቆርቆሮ መሳርሒታትን ኣሎ። እቶም ቆልዑ እውን ክመሃሩን ጉዱሳት እዮም። ምስ ቆልዑ ምግቢ ምስራሕ ወይ ምድላው ትፈትዉ ዶ?

አዞም አቦና ናይ ኦርቶዶክስ ተዋህዶ ሃይማኖት መራሒ ኮይኖም ናይ መዓርግ ሽሞም ከዓ ጳጳስ ተባሂሎም ይፅውዑ። ጳጳስ ንኸትከውን እንታይ እንታይ ክተማልእ አለካ?

ላሕሚ ካብ ስጋኣ ሓሊፋ ፀባ እውን እትህበና እንስሳ እያ። ኣብ ከባቢና ሰባት ካብ ላሕሚ ፀባ ናይ ምውፃእ ከይዲ ምህላክ እዮም ይፅውዕዎ።

ካብ ብሻምበቆ ዝስራሕ ባህላዊ ናይ ወንበር ኣሰራርሓ ዝኮነ ብዲዛይኑን ፅባቅኡን ደስ በሃሊ ዝኮነ እስቦንጂ ተገይሩሉ ብዙርያ መልክዕ ኮይኑ ጣውሉኡ ውን ተመሳሳሊ እዩ።

እዚ ኣብ ሓደ ዓቢ ቦታ ኣብ ጠረጴዛ ዝተፈላለዩ ቀጠልያ ተኽልታት ተሰሪዖም ኣለዉ። ኣብ ቅድሚት ሓንቲ ሰበይቲ ኣብ ልዕሊ እቶም ተኽልታት ብጥንቃቐ ክሰርሕ፡ብኢዱ ከንቀሳቕሶም ይረአ። እዚ ሕርሻ ኣብ ዝተዳለወን ስርዓት ዘለዎን ሃዋህው ኣብ ጀሪካን ይካየድ ኣሎ።

ኣብዚ ዘለው ካብ ዓይነታት ኣትክልቲማንጎ ዝበሃል ኮይኑ እዚ ተኽሊ እዚ ካብ ዝተፈላለዩ ዓይነታት ሕማማት ይከላከሉ። ጣዕሙ እውን ብጣዕሚ ጥዑም እዩ

አብ ብእምኒ ዝተሃፀ ገዛ መከባቢያ ማእከል መሰልጠኒ አሽከርከርቲ ዜብራ ዝብል ብፃዕዳ፣ ዜብራ ለማጅ ዝብል ከዓ ብብጫ ተፃሒፉ አብ ፀሊም ድሕረ ገፅ ምስ ዝተፈላለያ ተሽከርከርቲ ስእሊ ይርከቡ፡፡ እዚ ለማጅ ን1ይ ማንጃ ፍቃድ ብክንደይ ዋጋ የሰልጥን?

ካብ ባንክታት ሃገርና ሓደ ናይ ዝኾነ ኣባይ ባንክ ሰራሕተኛ ንዓሚሉ ግልጋሎት ይህብ ኣሎ፡፡ ኣብ ባንክ ቤት ንዓማዊል እንታይ ዓይነት ኣገልግሎታት ይወሃቡ?

እዚ"ትግራይ ሚድያ ሃውስ” ዝብል ናይ ዩቱብ ገጽ ኣብ ናይ ኮምፒተር ስክሪን ክፉት ኮይኑ ይረአ ኣሎ። ኣብ ላዕሊ ቀይሕን ኣራንሺን ሕብሪ ኣርማ ኣሎ። ኣብ ማእከል ስም ቻነል ብደቂቕ ፊደላት ተፃሒፉ ኣሎ። እዚ ዘመናዊ ርክብ ሚድያ ብንጹር የቕርብ።

እዚ ኣብ ትሕቲ ንጹር ሰማይ ኣብ ማእከል ዓበይቲ ሓደስቲ ህንጻታት ዝተተኽለ ቤት ትምህርቲ ዘርኢ እዩ። እቶም ህንጻታት ሰለስተ ደርቢ ዘለዎም ኮይኖም፡መስኮት ወሽመጥን ስሩዕ መውጽኢታትን ኣለዎም። እዚ ንህይወት ቤት ትምህርትን ሓጐስ ህጻናትን ኣብ ተፈጥሮኣውን ቀሊልን ኵነታት ዝገልጽ እዩ።